ኣብ ሃሳስ ሊላ፣ ማስቲካን ብጫ ሕብራዊን ሕብሪ ዝተለመጸ መንደቅ ሓንቲ ናይ መብራህቲ ገመድ ብምግጣም ቀይሕ መብርሂን ምጥፍእን ኣለዋ። ነዛ ቀያሕ መብርሂን ምጥፊእን ብሓደ ኢድ ተታሒዙ ይርከብ።

ናይ ዘመና ኣብ ሃገርና ኢትዮጵያ ዝምረቱ ዓይነት ኣልኮላት ብፅሬቶምን ብቅዓቶምን ዝፈላለዩ ከም ዋልያ ቢራ፣ ሶፊ፣ ሓረር፣ ቅዱስ ጌዮርጊስ ቢራን ካልኦትን ኣብ ስእሊ ኣለዉ።

ዩኒየን ሕክምና ስኒ ኣብ ኩለን ከተማታት ትግራይ ግልጋሎት እናሃበ ይርከብ። ብቀይሕ ሕብሪ ዘለዎ ድማ ተፃሒፉ ይርከብ ። ኣብ ሕክምና ስኒ ዩኒየን ተሓኪምኩም ተፈልጡ ዶ?

ኣብ ጸልማት ክፍሊ ሽምዓ ተቐሚጡ ብሓዊ ይውላዕ። ኣብቲ ጠረጴዛ ስእሊ ፍረታት ዘለዎ ጨርቂን ሳንዱቕ ኣሎ። ኣብ ጥቓኡ ድማ ቡን ዝሰትየሉ ኣቑሑትን ጸሊም ቦርሳን ኣሎ። ኣብ ማእከል ሓዊ ይውላዕ፣ ኣብ ጸልማት ብድሙቕ ይበርህ።

እዚ ኣብ ዕንጨይቲ ዝተሰርሐ ገዛ ዝተዳለወ ጠረጴዛ ቢልያርዶ ዘርኢ እዩ። ኣብቲ ጠረጴዛ ብዙሓት ቀያሕትን ጻዕዳን ኩዕሶታት ኣብ ቀጠልያ ጣውላ ተዘርጊሐን ኣለዋ። ብጎኒ ሓያሎ ሰባት ኮፍ ኢሎም ክዕዘቡ ይረኣዩ። እዚ ንመዘናግዒ ቦታን መንፈስ ባህላዊ ጸወታን ብንጹር ዝገልጽ እዩ።

ዳይፐር በብዓይነቱ ቀለሙን ኣፈላላይ ዘለዎ ኮይኑ ሰማያዊ፣ ሮዝ፣ ቆፃልን ካልእ ሕብሪ ቀለም ዘለዎ ዳይፐራት ኣብ መደርደሪ በቢ ዓይነቱ ተቀሚጡ ኣሎ ።

ኣብዚ ብዙሓት ቀያሕቲ ፍረታት ብተበጻሒ መንገዲ ኣብ ዕንጨይቲ ዝተሰርሐ ጠረጴዛ ተዘርጊሖም ኣለዉ። ኣብ ቅድሚት ዓበይቲ ፍረታት ተዘርጊሖም ኣለዉ። ተፈጥሮኣዊ ጽባቐን ኣቀማምጣ ዕዳጋን ኣብ ሓደ ምስሊ ዘርኢ እዩ።

ኣብዚ ብተፈጥሮ ዝበቁል ተኽሊ ኮይነኑ እዚ ተክሊ እዚ ዕንጉለ ይበሃል። ዕንቁለ ቆርበት ንምምላጥ ይጠቅመና ። ንዝተፈላለዩ መድሓኒት እውይ ይጠቅም እዩ።

ኣብ ቁርሲ ካብ ዝብልዑ ምግብታት እቲ ሓደ ፋታ እዩ። እዚ ዓይነት ምግቢ ዳቦ ብስልሲ ብምፍርፋር ይስራሕ። ህፃውንቲ ኣብ ቤት ብልዒ (ቤት ቁርሲ) ወሲድኻ ምምጋብ ምልማድ ኣድላይ ኣይኾነን።

ጫማ፦ ካብ ዝተፈላለዩ ሓደጋታት ዝኸላከል ኮይኑ ብታሕቲ ፃዕዳ ብላዕሊ ፀሊም መእሰሪኡ ድማ ፃዕዳ ናይ ኣወዳት ኣጓላትን ክትቃማሉ ዝክእሉ ጫማ እዩ። ከምዙይ ዓይነት ጫማ ምቾት ኣለዎ።

እዚ ባህላዊ ከተማ ምስ ጸበብቲ ጎደናታት ዘርኢ እዩ። እቲ መናድቕ ሰማያውን ቀጠልያን ዝተቐብአ ኮይኑ፡ ኣብ ማእከል ድማ ኣብ ላዕሊ ቀጠልያ ኣፍደገ ይርአ። እቲ ነዊሕ ገዛ ብቐይሕ መስኮት ዝተሰለመ ኮይኑ፡ እቲ ከባቢ ባህላዊ ቅርጺ ከተማ ዘርኢ እዩ።

ብጣዕሚ እዩ ዝገርም! ኣብ ከባቢ ኣኽሱም ዝርከብ ገዳም እንዳኣውነ ጰጤልዮን ዝበሃል ቤተ-ከርስትያን እንትከውን እዚ ዝረኣ ዘሎ ደቂ ኣንስትዮ ዘይኣትዎኦ ቤተ-ክርስትያን እዩ። እዚ ቤተ-ክርስትያን እዚ ናይ ደቂ ኣንስትዮ እውን ትሕት ኢሉ ቤተ መቅደስ ኣሎ እዩ።

ኣብዚ ዝርአ ዓውደ-ጽሑፍ፡ ሰባት ኣብ ጽርግያ ብስርዓት ዝንቀሳቐሱ እዮም። ብዙሓት ሰባት ብነዊሕ መስርዕ ክጓዓዙ ይረኣዩ፣ ገሊኦም ብኽዳን ተሸፊኖምን ቦርሳ ኢድ ሒዞምን ይረኣዩ። እዚ ትርኢት ብዝተወሰነ ኩነታት ንጥፈታት ዝተመልአ እዩ።

ኣብ መሬት ዝበቁል ቀጠልያ ተኽሊ እዩ። ኣቝጽልቱ ብዕምቈት ዝተኸፋፈለ፡ ኣብ ጫፉ በሊሕ እሾኽ ዘለዎ፡ ጽዑቕ ድማ ይዓቢ። እቲ ተኽሊ ዘለዎ ጽዑቕ ቀጠልያ ሕብርን ፍሉይ ቅርጽን ናይ ተፈጥሮኣዊ ጽባቐ ስምዒት ይፈጥር።

እዚ ኣብ ማእከሉ ድማ ብጽፉፍ ቅርጺ ዓቢ ዕንጨይቲ ጠረጴዛ ተቐሚጡ ኣሎ። ኣብቲ ጠረጴዛ ደፍተርን መሳርሒ ማይክሮፎንን ጽፉፍ ወረቐትን ኣሎ። ኣብ ታሕቲ ሰባት ኣብ ዕላል ወይ ኣኼባ ዝመስሉ ኣብ ጽፉፍ መንበር ኮፍ ኢሎም ኣለዉ።

"ፍሉይ ካልኣይ ደረጃ ቤት ትምህርቲ ቃላሚኖ" ዝብል ስም ዘለዎ ዓቢ ኣፍደገ ቤት ምህርትን ምልክትን ምርኣይ ይከኣል። እቲ መእተዊ ኣፍደገ ጽኑዕ ኮይኑ፡ እቲ ቤት ትምህርቲ ዕርዲ ትምህርቲ ምዃኑ ዝገልጽ ጦብላሕታ ይፈጥር።

ብርሃንን ሰላምን ማልቲ-ሚድያ ድርጅት ዝብል መፈላጢ ዝተፃሓፎ ዝተፈላለዩ መፅሓፍትን መፂሄታትን ፖስቶራትን ንምስራሕ ዝጠቅም እዩ። ኣብ ናይ ውልወ ይኩን ናይ መንግቲ መፋለጢ ምጥቃም ኣድላይ እዩ።

እዚ ሓደ ሰብኣይ ድሙቕ ሕብሪ ዘለዎ ክዳን ተኸዲኑ ደው ኢሉ ኣሎ። ጸጋመይቲ ኢዱ ኣብ ኣፍልቡ ኣጽኒዑ ይሕዞ፣ እዚ ድማ መብዛሕትኡ ግዜ ከም ምልክት ኣኽብሮት ወይ ንዓቢ ማሕላ ንምሃብ ከም ወግዓውነት ይጥቀመሉ።

ደቂ ኣንስትዮ ንናይ ኣከዳድንአን ብጣሚ ዝግደሳ ምስ ፅብቅ ዝበለ ክዳን ፀሊም ሂል ጫማ ኣብ ጣውላ ተቀሚጡ ኣብ ጎኑ ኣብ ንእሽተይ ጎማ ተክሊ ተተኪሉ ኣሎ ።

ብራማን ዕንቃይን ሕብሪ ዘለዎም ሓጺን መሳልላት ኣብ ጻዕዳ ሰራሚክ መብራህቲ ዝበርሆ ድሕረ ባይታ ጠጠው ኢሎም ይርከቡ። ኣብቲ ዕንቃይ ሕብሪ ዝተፈላለዩ ጽሑፋት ብጻዕዳ ሕብሪ ኣለው። ብጣዕሚ ጠንካራታት እዮም።

ናይ ባህላዊ ሓበሻ ክዳን መሸጢ ድካን ኮይኑ ታፔላ ሆም ዋን ዝብል እውን ኣብ ጎኑ ኣሎ ሓደ ሰብኣይ ወንበር እናቀመጠ ይርአ ኣሎ።

እዚኣ ኢ/ያዊት ሙዚቐኛ እያ ፡ ክራር ሒዛ ጠጠው ኢላ እያ ትደርፍ ወይ ተቐንቕን ዘላ፡ ኽራር ፀወታ መብዛሕትኡ ብደቒ ተባዕትዩ እዩ ተለሚዱ ።

እዚ ኣብ ማእከል ሓደ ዓቢ ኦርቶዶክሳዊ ቤተክርስትያን ይርአ፣ ኣብ ቅድሚኡ ድማ ዓቢ ግምቢን ወርቃዊ መስቀልን ኣለዎ። ኣብቲ ከባቢ ብብዝሒ ጻዕዳ ክዳን ዝተኸድኑ ሰባት ብስርዓት ደው ክብሉ ይረኣዩ፡ እዚ ድማ ሃይማኖታዊ ስነ-ስርዓት ይካየድ ከምዘሎ ዘመልክት እዩ።

እዚ ዘገርም ተፈጥሮኣዊ መልክዓ ምድሪ ናይ ሰላምን ቅሳነትን ስምዒት ይህብ! ቆሎ ዘለዎ ዓቢ ግራት ይርአ። ኣብ ድሕሪት ድማ ሰማያዊ ሕብሪ ዘለዎም ዓበይቲን ግርማውያንን ኣኽራናት ኣለዉ፣ እዚ ድማ ነቲ ጽቡቕ ትርኢት ገጠር ዓቢ ድምቀት ይውስኸሉ።

እዚ ኣብ ክሳድ ጸሊም ገመድ ብመስቀል ተሰሊሙ ይረአ ኣሎ። ኣብ ታሕቲ ከም ባህላዊ ምልክት ክቡብ ጌጽ ተሰሪዑ ኣሎ፡ ኣብ መወዳእታ ድማ ከም ምልክት እምነት ዓቢ መስቀል ይረአ።

ወይ ጉድ! ብማዕረ ቁመት ኮይኖም ሓንቲ ፃዕዳ ናይ ላዕሊ ዝተከደነት ጓል እንስተይቲን አልኮ ሕብራዊ ሰሚዝ ዝተከደነ ወዲ ተባዕታይን አእዳዎም አጣሚሮም ጠጠው ኢሎም እናሰሓቁ አብ ብጫ ድሕረ ባይታ ይርከቡ፡፡ ኢንቬስተር ዝብል ብፀሊም ተፃሒፉ ብብጫ ድሕረ ባይታ ይርከብ፡፡

ኣብዚ ኣብቲ ቀጠልያ መሬት ተዘርጊሑ ብዙሕ ቀይሕ ሽጉርቲ ኣሎ። ብዙሓት ሽጉርቲ ኣብ ቅድሚት ብተበጻሒ ቅርጺ ተኣኪቦም የራኣዩ፣ ምህርቲ ዝመልአት መሬት! ቀይሕ ሽጉርቲ ብተበፃሒ መልክዕ፣ ተፈጥሮን ስራሕን ኣብ ሓደ ምስሊ ዘርኢ እዩ።

ኣብ ደረቕን ክፉትን ግራት ዝርከብ ዓቢ መጓሰ ከብቲ ዘርኢ እዩ። እተን ከብቲ ዓበይትን ጠውዮምን ቀርኒ ዘለወን ኮይነን፡ ቀርነን ናብ መሬት ኣውሪደን ሳዕሪ ወይ ሓሰር ክበልዓ ይረኣያ። ኣብ ድሕሪት ክልተ ሰብኡት ኣቡዑር እንትኹብኩቡ ይራኣዩ። ተፈጥሮኣዊ ትርኢት!

እዚ ኣብ ማእከል ድማ ብተቐባሊ ኣገባብ ዝተሰርዐ እኩብ ኣሕምልትን ፍረታትን ኣሎ። እዚ ሕብራዊ ኣሕምልትን ፍረታትን፡ ካሮት፡ ኣፕል፡ ብሮኮሊ፡ ወይኒ ብፅበቅ መንገዲ ተሰሪዖም ይራኣዩ ኣለው። እዚ ምልክት ጥዕናን ተፈጥሮኣዊ ጽባቐን ዘርኢ እዩ።

መናእሰይ ደቂ ተባዕትዮ ጥራሕ ገላ ተከዲኖምን ካብ ምዓንጥኦም ንላዕሊ እውን ዘይተከደኑ ኣለው። ከፍ ኢሎም ታራ ሒዞም ኣለው። በዝሖም ከዓ ብጣዐሚ ብዙሓት እዮም።

ዝተቓጸለን ደረቕን መሬት ኣብ ፋሕ ዝበለን ዝተረገጸን ሳዕሪ ኮፍ ኢሉ ይርአ። እቲ ክፍሊ መብዛሕትኡ ግዜ ጸልማት እኳ እንተዀነ፡ እቲ ላዕለዋይ ክፋል ግን ናይ ደረቕነትን ደረቕነትን ስምዒት የመሓላልፍ።

ከልቢ ካብ ናይ ገዛ እንስስሳት እቲ ሓደ እዩ። ከልቢ ካብቶም ተኣመንቲ ናይ ገዛ እንስሳት እቲ ሓደ እንትኸውን ሓደ ሓደ ኣክልብቲ ግና ብመልክዖም መፅላእቲ እዮም።

እዚ ማይ ዒላ እንትኸውን ብናይ ሰብ ጉልበት ኩዒትካ ዝወፀ እንትኸውን ንተፈላለዩ ኣትልቲታ ንምስታይን ናይ እንስሳ ይኹን ናይ ሰብ ጥቅሚ ዝውዕል ዒላ ማይ እናተባሀለ ይፅዋዕ፡፡

ተኽሊታት፦ ማንጎ ፈረ ካብ ዘለዎም ተኽሊታ እንትከውን ኣብዚ ዝረኣ ዘሎ ማንጎ ድማ ፈርዮ ጉዕ ኣብ ዕቤት ዝርከብ እዩ። ማንጎ ኣብ ራማ ዓዲ ኣርባዕተ በበዝሒ ይፈሪይ።

ካብ በራኽቲ ቦታታት ናብ ቁልቁለታማ ቦታ ማይ ኣብ ዝወርደሉ እዋን ዝፍጠር ድምፂ ንወዲሰብ ህሊና ፍሉይ ተመስጥኦ ናይ ምህዳስ ከይዲ ኣለዎ።

እዚ ቀይሕ ክዳን ዝለበሱ ተዓዘብቲ ዝተመልአ ዓቢ መድረኽ፡ ኣብ ኢዱ ቀይሕን ጻዕዳን ባነር ዝሓዘ። ንሓይልን ርእሰ ተኣማንነትን እታ ክለብ ዘመልክት ስፖርታዊ ጽባቐ እዩ።

ኣብ ክፍሊ ኣብ ወንበሮም ኮፍ ኢሎም ብጫ ዲብዛ ተከዲኖም ኣብ ዝባን ጠሬጰዛ ደብፍተሮም ኣቀሚጦም ፃዕዳ ጋቦን ዝተኸደነት መምህር ነቶም ተማሃሮኣ እንዳተከታተለት እያ ዘላ።

እዚ ንሓደ ናይ ከተማ ብሎክ ብዝለዓለ ኣረኣእያ ዘርኢ እዩ። ኣብ ማእከል ድማ ብብዙሓት ሰባት ዝተኸበበ ዓቢ መስቀል ዘለዎ ብኣርባዕተ ሸነኽ ዘለዎ ዓቢ ቤተ መቕደስ ኣሎ። ብድሕሪኡ ድማ ብዙሓት ህንጻታት ከተማ ኣለዉ። ኣብ ላዕሊ፡ሰማይ ንጹርን ሰማያውን እዩ።

ሓንቲ ሰበይቲ ላሕሚ ትሓልብ ኣላ፣ እታ ላሕሚ ቡናዊት፣ እታ ሰበይቲ ድማ ባህላዊ ክዳን ተኸዲና ኣላ። እቲ ምራኽ ኣብ ቀረባ ሰብ ሒዝዎ ይረአ። ገጠር እዩ ዝመስል። ኣብ መሬት ድዅዒ።

ታፔላ ናይ ሆፕ ስራሕቲ ሕትመት ዝብል ኣብ ንእሽተይ ታፔላ ተፃሒፋ ብእንግሊዥን ኣምሓረኛ ን ኮይና ስልኪ ቁፅሪ ዘለዋ ወዲ ዑቡይ ዝብል ኣብ ቅንፍ እኒሄዋ።

እዚ ሓደ ዓቢ እምኒ ኣብ መሬት ኮፍ ኢሉ ኣሎ፣ ኣብ ልዕሊኡ ድማ ምዉት ጨንፈር ገረብ ተዘርጊሑ ኣሎ። ኣብ ከባቢኡ ብዙሕ ቀጠልያ ቆጽሊ ኣሎ፡ንጹር ሰማይን ኣብ ድሕሪት ህዱእ ኣግራብን ኣሎ። እዚ ሓይሊ ተፈጥሮ ዘርኢ ዱር ጽባቐ እዩ።

እዚ ብጻዕዳን ቡናውን ዝተሸፈነ ቁራጽ ኬክ፡ ኣብ ብርጭቆ ሳንዱቕ ብዝተቐበለ መልክዕ ተቐሪጹ ኣሎ። ኣብ ልዕሊኡ ብቐይሕን ኣራንሺን መስመራት ተሰሊሙ ኣሎ። ጽባቐ ጣዕምን ሕብርን ጽቡቕ ትርኢት'ዩ።

ናይ ኢትዮጵያ ኢሚግሬሽንና ዜግነት ኣገልግሎት ሰርቢስ ሰባት ናብ ወፃኢ ዓዲ ስራሕ ንምስራሕ ኣብዝኸድሉ እዋን ንዘጋጥሞም ኣብ ኣካላቶም ችግርን ናይ ደመወዝ ናይ ዘይምኽፋልን ተኸታቲሉ ክሓተሎም ኣለዎ።

ዋው ብጣዐም ደስ ክትብል ብሩህ ገፃን ተፈታውትን ናይ ብሃላዊ ክዳን ተከዲና ኣላ ናይ ቡና ብፅቡቅ መልክዑ ኣቀራሪባ ቡና ትቀድሕ ኣላ።

ኣብ ከባቢ ምዕራብ ትግራይ ንመፅዓኒ ዝጥቀሙሉ ጋሪ ክልተ እግራ ብኣድጊ ትሳሓብ እያ። ካብ ዓቅማ ንላዕሊ ምፅዓን ብጣዕሚ እያ ዝሕርቀካን ዝሕዝነካን።

እዚ ንዓንካ ብጣዕሚ ማራክን ንወዲ ሰብ እውን ንምግብነት ብጣዕሚ ኣገዳስን ጠቃምን ዝኾነ ዓይነት ተክሊ ገና ኣብ ምብላዕ ዘይበፅሐ ኣብ ከይዲ ምብሳል ይርከብ፡፡

ኣብ ትግራይ ብበዝሒ ካብ ዝዝርኡ ዝራእቲ ሓደ ስርናይ እዩ። ስርናይ ኣብ መብዛሕቲኡ ከባቢታት ትግራይ ይዝራእ። ስርናይ ንምግብታት እንጀራ፣ ቅጫ፣ ሞኮረንን ፓስታን መስርሒ ይጠቅም።

እዛ ዓባይ ኣብቶብስ ናይ ተክስታይል ፋብሪካ ኣለባ ኣልመዳ ሰራሕተኛ እተማላልስ ሰርቪስ እያ። እዛ ሰርቪስ እዚኣ ካብ ከተማ ዓድዋን ከባቢኣን ሰራሕተኛ ተመላልስ እያ።

ኣብዚ ዕንጨይቲ ዕንቁታት ኣብ ሰማያዊ ድሕረ መቀመጢ ብቕርጺ ተሰሪዑ ኣሎ። እዞም ዕንቁታት ብዝተፈላለየ ሕብርን ዓቐንን ዝተሰርዑ እዮም፤ ገሊኦም ብጸሊምን ግራጭን፡ ገሊኦም ድማ ብኣራንሺን ቡናውን ዝተሸፈኑ እዮም። እዚኦም ኣብ ባህላዊ ስልማት ወይ ሃይማኖታዊ ዝጥቀሙሉ ኣቑሑት እዮም።

ኣብዝ ምስሊ ዝረአየና እንዳ ኣትክልቲ ተራ ኮይኑ ኣብዚ ዝተፈላለዩ ተክልታት እውን ንርኢ ኣለና። ኣብዚ ዘለዉ ተክልታት ድማ ኣራንሺ፣ በናና፣ ኣምፕል ማንጎ ወዘተ ዝኣምሰሉ ይረኣዩና ኣለዉ።

እዚ ሰባት ኣብ ሓደ ዓቢ ክፍሊ ኣብ ቀይሕ መንበር ኮፍ ኢሎም ዘርኢ እዩ። መብዛሕትኦም ቀጠልያ ልብስን ሕብራዊ ክዳንን ዝለበሱ ኮይኖም፡ ፍሉይ ኣገልግሎት ዘመልክት እዩ። ገለ ካብኣቶም ሰማያዊ ክዳን ዝተኸድኑ ኮይኖም፡ ዝተፈላለየ መልክዕ ዘለዎም እዮም።

ድኻም ጥራሕ እዩ ኣኼባስ በዚሑ ህውከት በላዕና ! ኣብ ኣክሱም ዩኒቨርስቲ ላዕሎዎት ሓለፍቲ ኣብ ናይ መመረቂ ዓብይ ኣዳራሽ ተኣኪቦም ኣለው። እዚ ብናይ ድምፂ ወያነ ኣቢሉ እውን ይመሓላለፍ ኣሎ።

ብበረክቲ ቦታት ዝተከበቡ ኮይኑ ኣብ ሞንጎታት እቶም ገዛውቲ ዓበይቲን ኣናእሽተይን ተክልታት እውን ኣለው። ሰጥ ዝበለ ሜዳ እውን ኣሎ። ናይ መብራህቲ ገመድ እውን ኣሎ።

ሸዊት ስርናይ ብንፋስ ይወዛወዝ፣ ኣብቲ ሰፊሕ ግራውቲ ጽቡቕ ጌሩ ደው ኢሉ። ጻዕዳ ደበና ዝተሓዋወሰ ሰማይ ብሓይሊ ተስፋን ህይወትን ይጭድር ኣሎ።

ኣብዚ ኢንጀራ ኣብ ዓቢ ብርጭቆ ሻሓነ ተዘርጊሑ ኣብ ልዕሊኡ ድማ ቀመማትን ዝበሰለ ምግብታት ተሰሪዑ ኣለው፡ ብዝተፈላለየ ሕብሪ ተሸፊኑ ኣሎ። ክልተ ብርጭቆ ቢራን ክልተ ብርጭቆ ወይንን ኣብ ጣውላ ተቐሚጦም ኣለዉ። ባህላዊ መግቢ ኢትዮጵያ ጽባቐ የርኢ።

እዚ ዝረአ ዘሎ ቅርጻዊ ቅዲ ዘለዎ ጸጉሪ ርእሲ ዘርኢ እዩ፤ ኣብ ልዕሊኡ ጻዕዳ ቀለቤት ብጎኒ ድማ ዕምባባዊ ጌጽ። እቲ ጸጉሪ ካብ ባንጉስን ተፈጥሮኣዊ ቅርጽን ዝተሰርሐ እዩ።

እዞም ሰብ ዶክተር ኣክሉሊ ለማ ይበሃሉ፡፡ እዞም ምህር ብዓለም ጀረጃ ብዙሕ ህዝቢ የሽግር ንዝነበረ ብልሃርዝያ ዝበሃል ሕማም መድሓኒት ዝረኸቡ እዮም፡፡

ኣዝዩ ዘመናውን ዝድነቕን ሞላሊት ጠረጴዛ ቡን ወይ መደበር ቲቪ የቕርብ። እቲ ቀንዲ ገጽ ብጽቡቕ ዲዛይን ጻዕዳ እምኒ-ሓጺን ዝተሸፈነ ኮይኑ፡ ኣብ ትሕቲኡ ዘሎ ንብሩህ ወርቃዊ እግሪ ድማ ነቲ ጠረጴዛ ፍሉይ ጽባቐን ዘመናዊ ስምዒትን ይህቦ።

መብዛሕቲኡ ግዜ ኣብ ዓበይቲ በርታትን መሸጣ ድካናትን ዝኣመሳሰሉ ንምዕፃው እዮም ዝጥቀምሉ ካብኡ ሓሉፉ እውን ኣብ ናይ ገዛ ከልቢ መእሰሪ ይጠቅም እዩ።

ኣብ ኣክሱም ዩኒቨርሲቲ ካብ ዘለው ህንፃታት እቲ ሓደ ብጣዕሚ ፅቡቅን ዘበናውን መሰብሰቢ ኣዳራሽ እንትኾውን ኣብ ከምዚ ዝበሉ ቦታታት ምስብሳብ ሰባት ብጣዕሚ እዮም ዝፈትዉ።

እዚ ስእሊ ብቕድሚት ብሓጺን ዝተሰርሐ መእተዊን ጎናዊ መንደቕን ዘለዎ ዓቢ ክልተ ደርቢ ገዛ ዘርኢ እዩ። እቲ ገዛ ጻዕዳ ቀለም ዝተለኽየ ኮይኑ ብዙሕ መስኮት ኣለዎ። እቲ ከባቢ ብተፈጥሮን ንጹር ሰማይን ዝተሰነየ እዩ።

እዚ ጫማ ናይ ደቂ ተባዕትዮ ጫማ እዩ። እዚ ጫማ ድማ ካብ ቆርበት ዝተሰርሓ ኮይኑ ንምርጓፁ ድማ ብጣዕሚ ምቸት ዘለዎ ጫማ እዩ።

እዚ ድማ ኣዝዩ ውቁብን ክቡርን ወተሃደራዊ ወይ ስነ-ስርዓት ዘለዎ ኣከዳድና ዘርኢ እዩ። እቲ ዝድነቕ ዩኒፎርም ብድሙቕ ሕብሪ ባንዴራ ዝመስልን ሓፈሻዊ መልክዑን እቲ ሒዙዎ ዘሎ በትሪ ዓቢ ወተሃደራዊ ስልጣን ወይ መዓርግ ከም ዘለዎ ብንጹር ዘመልክት እዩ።

ኣብ ማእከል ሓምላይ ጫካ ምልክት ዓቢ ታሪኽ ደው ኢሉ ኣሎ። ብጻዕዳ ዝተለኽየ ቤተ መቕደስ ኣብ ጽኑዕ መሰረት እምኒ ደው ኢሉ ኣሎ፣ ኣብ ልዕሊኡ ድማ ግርማዊ ጎቦን መስቀልን ተቐሚጡ ኣሎ፣ እዚ ድማ ንኽብሪ እምነት ዘመልክት እዩ።

ኣብ ውሽጢ እቲ ገዛ ስራሕቲ ሸኽላ/ፋብሪካ ይርአ። ኣብቲ መሬት ብዙሓት ዝተወድኡን ዘይተሰርሑን ኣቑሑት ሸኽላ ኣለዉ። ሰባት ኣብ ዙርያ እቶም ፎርኖታት ኣብ ትኪ ይሰርሑ ኣለዉ። ነዚ ኣድካሚ መስርሕ ምርኣይ ዝድነቕ ኮይኑ፡ ባህላዊ ስነ-ጥበባዊ ስርሓት እውን ዘርኢ እዩ።

ኣብዚ ስእሊ እንሪኦ ዘለና ሓደ ዓብይ ድርጅት ኮይኑ ፅሬቱ ዝሓለወ ድርጅት እዩ። ኣብ ቅድሚቱ ድማ ቡዙሓት ፒክ ኣፕ መኪና ጠጠው ኢለን ንርአን ኣለዋ።

እቶም ብአቀማምጠኦምን ብፅሬቶምን ንዓይኒ ዓዳጋይ ወይ ድማ ገዛኣይ ኣዝዮም ማረክትን ዝኾኑ ዓይነታት ሸቀጣ ሸቀጥን ዝተፈላለዩ ዓይነታት ኮስሚቲክስን ኩሎም ንወዲ ሰብ ጠቀምቲ እዮም ማለትና ኣይኮነን፡፡

ብጫ ሕብሪ ዘለዎ እንቋቁሖ ምስ ጉዕ አብ ባዴላ መሰንከቲ ቅጫ ተሰንኪቱ ይርከብ። እዚ ናይ ቅጫ ባዴላ አብ ፃዕዳ ሕብሪ ዘለዎ ላካ ስፈን ጣውላ ዕንፀይቲን ተቀሚጡ ይርከብ። እዚ ከዓ አብ ፀሊም ድሕረ ባይታ ይርከብ።

ሰባት ኣብዚ ሕዚ እዋን ናይ ገዛ ንብረታት ንምስራን እናተራቀቁን እናተፈላሰፉን እዮም ዝርከቡ። ስለዚ ኣብ ፀበብቲ ቦታታት ሓደ ኣቅሓ (ንብረት ገዛ ) ንምስራሕ ተዓፃፊ ክኸውን ኣለዎ።

እዛ ቀያሕ ጓለ ኣነስተይቲ ፀሊም ስረን ናይ ላዕሊ ድማ ዙርያ ዝመስል ተከዲና ኣላ። እዛ ጓለ ኣነስተይቲ ንምምዕራግ ኢላ ዝገበረቶ ኣለባብሳ እዩ።

ዓብይ ኵምራ ዕንጨይቲ ብድሙቕን ብዕሙር ይነድድ፣ ብዙሓት ኣብ ከባቢኡ ዘለዉ ሰባት ድማ ብታሕጓስ ይዕዘቡ፣ እዚ ኸኣ ብሓቂ ዜደንቕ ናይ እምነት ገላፂ ትርኢት እዩ!

ሳሮን ናይ ህፃውንቲ መፅሓፍ ካብ ኬጂ 1 ክሳብ ኬጂ 2 እያ። ህፃውንቲ መፅሓፍ ምንባብ ተለሚዶም ምስ ዓበዩ መፅሓፍ ምንባብ ኣይስልችዎምን።

ካብ ዓይነታት ኣዕዋፍ ብጣዕሚ ሽኮሪና ፣ ፅብቅቲ ዝኮነ ሰማያዊ ሐብሪ ዘለዋ ዋሪ ትበሃል ኮይና እዛ ዕፊ እዚ ድማ ኣብ ዓመት ሓደ ግዜ እያ ትርኤ።

ኮሚደረ ኣብ ዞባ ደቡብ ትግራይ ብበዝሒ ካብ ዝምረቱ ናይ ኣትኽልቲ ዓይነታት ሓደ እዩ። ይኹን እምበር ኮሚደረ ካብቶም እዋናዊ ምህርትታት ሓደ እንትኽውን ንተጠቀምቲ ይኹን ንኣፍረይቲ ንፁር ዋጋ የብሉን።

ብጣዕሚ ጥዑምን ዘዕግብን ትርኢት እዩ! እቲ ፈሳሲ ንታሕቲ እናወሓዘ ከሎ ካብ ንኣሽቱ ጽኑዓት ቁራጽ ረጒድ ጽማቝ ኣራንሺ ይጽረግ ኣሎ። እቲ መስርሕ ኣካል ምድላው ፍሩይ መግቢ ምዃኑን ኣዝዩ መሳጢ ዝመስልን ምዃኑ ዘርኢ እዩ።

አርባዕተ አንጎሎ ዘለዎ ፃዕዳ ታንቴል አብ ማእከሉ ሮዛ ሕብሪ ዕምበባ ዘለዎ ኮይኑ አብ ፀሊም ድሕረ ባይታ ይርከብ። እዚ ታንቴል ንዝኮነ ፀሊም ሕብሪ ዘለዎ ነገር ሸፊኑ ይርከብ። እዚ ታንቴል ብጣዕሚ ደስ በሃሊን ሰሓባይን እዩ።

ብዙሕ ሓበሬታን ፖለቲካዊ ትሕዝቶን ዝሓዘት ገፅ ጋዜጣ እያ! ምሉእ ገጽ ጋዜጣ ሪፖርተር ዘርኢ እዩ። ቀንዲ ኣርእስታት "ኢትዮጵያ ነቲ ጸገም ብሰላማዊ መንገዲ ንምፍታሕ ምስ ህዝቢ ሱዳን ደው ኢላ" ከምኡ'ውን "ኢትዮጵያ ስግረ-ሃገራዊ ምርድዳእ ምፍጣር ግድን'ዩ" ዝብሉ እዮም።

እዚ ስእሊ ብጸጋም ኣብ ቆርበት ፋሕ ዝበለ ቁስሊ ብየማናይ ሸነኽ ድማ ልስሉስ ዕርዲ ኣብ ብርጭቆ ዕትሮ ዝተዳለወ ፈሳሲን ዘርኢ እዩ። ሕብሮም ብጫን ኣራንሺን እዩ። እዚ ንክንከን ቆርበት ጠቃሚ ምኳኑ ዝገልፅ እዩ።

ንብረትነቶም ናይ ኢትዮጵያ ኦርቶዶክስ ተዋህዶ ዝኾኑ ብዙሓት ካብ ከውሒ ተወቒሮም ዝተሰርሑ ኣብያተ ክርስቲያን እንትህልው ኣብቶም ኣብያተ ክርስቲያን ኣብ በዓላት ስርዓተ ቅዳሴ ይካየድ።

አዚ ዝተፈላለዩ ዕፃዋት ኮይኑ ደስ ዝብል ድማ አብ ውሽጡ ሓደ ሓደ እንበባታት ዝነህዎ እንትኮን ተክሊታት ብአግባቡ ግርማ ዘለዎ እዩ ከም ኦውን ንጥዕና ተክሊ ፅቡቅ እዩ።

ናይ ሶማሌ ክልል ባህላዊ ሳዕስዒትን ክዳንን ምስ መጋየፂኡ ኣወዳትን ኣዋልድን እናሳዕስዑ ኣብ ምንፃፍ ዝተነፀፈ ምስ ጫምኦም ኮይኖም ኢና ንሪኦም ዘለና ።

ቡዙሓት ዝተፈላለዩ ቅርጺን ወርቃማ ሕብሪን ዘለዎም ናይ ክሳድ መስቀልን ጎባጉብን ዝብሃሉ ኣብ ጸሊም ሕብሪ ሃሪ ብምእታው ክቢ ሰሪሖም ኣብ ሓመኩሽታይ ሕብሪ ድሕረ ባይታ ይርከቡ። እዚኦም ከዓ ደበርቲ እዮም።

ኣብ ኢትዮጵያ ካብ ዘለዎ ኣልኮላዊ መስተ ሓደ ኣረቂ እዩ። ደቂ ሰባት ንመዝናነይን ንመሓጎስን ዝሰትይዎ ኣረቂ ኣብ ጥዕነኦም ሕማቅ ጉድኣት ዘብፅሕ እዩ።

ዝተፈላለዩ ዓይነታት ስፈ ንመሸጣ ተንጠልጢሎምን ተሰሪዖምን ይርአዩ ኣለዉ፡፡ ካብኣቶም ወግ ፊት ንፊት መሶብ እኒሀ፡፡ ልዕሊ ኩሎም ከዓ ደስ በሃሊ እዩ፡፡

ሓንቲ ብነዊሑ ቁፅርፅር ዝተቖነነት ጓል ኣነስተይቲ ትርአ ኣላ፡፡ ክንዲ እዚ ዝነውሕ ናይ ኣፍሪካዊት ጨጉሪ ርኢ ኣይፈልጥን፡፡ እዚ ጨጉሪ ኣርተፊሻል እንተይኮነ ኣይተርፍን፡፡

ኣብ ትግራይ ካብ ዝርከቡ ናይ ስኒ ሕክምና ሓደ ዝኮነ ስኒ ዩኒየን እዩ ። ስኒ ናይ ወዲስብ እንተሓሚሙ ብዘመናዊ ማሽናት ሓገዝ ፅሩይ ሕክምና ዝህቡ ትካል እዮም ።

ኣብ ትካል ወይ ቤት ትምህርቲ ዘለዉ ዝተፈላለያ ዓይነት ናይ ስፕርት ማልያታት ተኸዲኖም ኣብቲ ናይ ስፖርት ሜዳ ዝተፈላለየ ዓይነት ስፖርት እናሰርሑ ኣለዉ፡፡

ብእምኒ ተነዲቁ ብሳዕሪ ዝተከደና ናይ ሳዕሪ ቤት እናተባህለ ዝፍለጥ ኮይኑን ኣዝዩ ብጣዕሚ ደስ ዝብላካን ስሓብን ዝኮነ ዓይነት ቦታ እዩ። ሓምለዋይን ተክልታት ዘለዎ ቦታ እዩ።

እሰይ ደስ ዝብሉ ዒልቦ ቆፃል ሕብሪ ቆፅሊ ዘለዎ ኮይኑ አብ ቀይሕ ሓመድ ጠጠው ኢሉ ይርከብ፡፡ እዞም አዕላው ፃዕዳ ሰገን አውፂኦም ይርከቡ፡፡ ሸዊት ዒልቦ ብጣዕሚ ተፈታዊ እዩ፡፡

ሓንቲ ብቀይሕን ብጫን መቐነት ዝተሸብሸበ ባህላዊ ዓለባ ዓዲ ዝተኸደነት ጓል ኣነስተይቲ ኣብ ወናብር ዘለዎ ከባቢ እኔቶ፡፡ እዛ ሰብ መስተኣናገዲት እያ ትመስል፡፡ መስተኣናገዲ በባህሉ እንትውቅብ ደስ ዝብል እዩ፡፡

ከተማን ንግዳዊ ትርኢትን ዘርኢ እዩ። ኣብ ማእከል ድማ ብዙሕ ደርቢ ዘለዎ ንግዳዊ ህንጻ ደው ኢሉ ኣሎ፣ ኣብ ቅድሚኡ ድማ ብዙሕ ሕብሪ ዘለዎ ናይ መፈለጢ ፓነር ኣሎ። እዚ ንንግዲ፡ ዘመናዊነትን ንጥፈታት ከተማን ብንጹር ዘርኢ እዩ።

ኣብዚ ድሙቕ ብርሃን መዓልቲ፡ ለምለም ሓምላይ መሬትን ብእኡ ኣቢሉ ብትኽ ዝበለ መስመር ዝውሕዝ ሩባን ይርአ ነበረ። እቲ መልክዓ ምድሪ ብጽቡቕ ግራውትን ለምለም ኣግራብን መሊኡ ይረአ። ኣብ ከባቢና ዘሎ ጽባቐ ተፈጥሮ ብሰላም ይዛረብ።

ብጣዕሚ ውቁብ ገጠራውን ባህላውን ትርኢት እዩ! ብተፈጥሮ ዝመልአ ገጠር ዝርከቡ ሰባት ዘርኢ እዩ። ሰባት ባህላዊ ጻዕዳ ክዳን ኢትዮጵያ ተኸዲኖም ኣብ ሓምላይ መልክዕ ከረን ደው ኢሎም ኣለዉ። ኣብ ድሕሪት ውሑዳት ባህላዊ ብሓሰር ዝተሰርሑ ገዛውቲ (ቱኩላት) ኣለዉ።

ሓደ ሰያብን ጭሓምን ፃዲቅን ሕብራዊ ክዳን ዝተከደኑ ቅዱሳን መላእክትን ፃድቃናተትን ቡዙሕ ገድሊታት አለው፡፡ ቡዙሓት መላእክትን ፃድቃናትን እውን ይርከቡ፡፡ ዝተፈላለዩ መላእክትን ፃድቃናትን ብሕብራዊ ይርከቡ፡፡

ወርቂ ናይ ክሳድ ሃበል በቢደረጅኡ ዝተፈላለዩ ዲዛይን ዝተሰረሓ እዩ። ደቂ ኣንስትዮ ትግራይ ንመጋየፅን መመላክዕን ኣብ ክሳደን ዝኣስረኦ ወርቂ ብጣዕሚ ደስ ዝብል እዩ።

እሰይ! ደስ ክብሉ ብዙሕ ሰብ ካብ ዝፈትዎ ትኹስ መስተ ቡና እንትከውን ኣብዚ ዘሎ ኣቀራርባ ባዕሉ ወልፊካ ዝምልእ እዩ። ካብ ኩሉ ንላዕሊ እተን ፈናጅል ደስ ክብላ።

ኣብ ኦርቶዶክስ ተዋህዶ ቤተክርስቲያን ኢትዮጵያ ካብ ዘለው ትውፊታትን ኣስተምህሮታትን እቲ ሓደ ኣብነት ትምህርቲ እዩ። ወለዲ ንደቆም ናይ ኣብነት ትምህርቲ ንክመሃሩ ስንቂ ሰንቆም ናብ ኣብ ከባቢኦም ዘለው ኣብነት ትምህርቲ ቤታታት ይልእኽዎም።

ኣዝዩም ብብዝሕንኣትክልትን ፍረ ምረን ዝመልአ ዱንኳን ይረአ ኣሎ፡፡ ንጡፍን ጥዑይን ናይ ዕዳጋ ስምዒት ከም ዘሎ ዘመላኽቱ ፍሬሽ ኣትክልቲ ይረኣዩ ኣለው፡፡

እዚ ብዓበይቲ ኣእማን ዝተሰርሐ መዋቕር ዘርኢ ኮይኑ፡ ብድሕሪት ብመንደቕ እምኒ፡ ብጎኒ ድማ ብረት ሻምብቆ ዝተደገፈ እዩ። ኣብ መሬት ሓመድን ኣእማንን ኣሎ። እቲ ከባቢ ድሙቕ ብርሃን ዘለዎን ብተፈጥሮኣዊ ሕብሪ ዝተመልአን እዩ።

እዚ ቀይሕ ሕብሪ ዘለዋ ባንዴራ ኣብ ጸጋማይ ሸነኽ ናይቲ ልሙጽ መስመር ዓቢ ብጫ ስሉስ ኩርናዕ ኣለዋ። ብየማናይድማ ሓሙሽተ ነጥቢ ዘለዎ ብጫ ኮኾብ ኣሎ። እቲ ቀይሕን ብጫን ሕብሪ ኣዝዩ ሓያልን ገላጽን ኮይኑ፡ብፍላይ ከም ምልክት ሓድነትን ስልጣንን እዩ ዝረአ።

እዚ ኣብ ማእከል እታ ከተማ ብብርሃን ዝተመልአ ክልተ ደርቢ ንግዳዊ ህንጻ ደው ኢሉ ኣሎ። ኣብ ታሕቲ ኤቲኤም ማሽናትን ፋርማሲን ክኸውን ከሎ፡ ኣብ ላዕሊ ድማ ሕብራዊ መወዓውዒታት ኣሎ። ምልክት ንግድን ተስፋን'ዩ።

ኣብ ከተማታት ኣብ ዘለው ተረፍ ቦታታት ማለት ንኮንስትራክሽን ተባሂሎም ዝተዳለው ኾይኑ ግና ብዝተፈላለዩ ምክንያታት ናብ ስራሕ ዘይኣተው ኣብቲ ክፍቲ ቦታታት ዝሰርሑ መስኖ ስራሕቲ ክበራትዑ ኣለዎም።

ኣብ ኢትዮጵያ ካብ ዘለው ባህላዊ ፀወታ ሓደ ዝኮነ ናይ ጉራጌ ፀወታ እንትከውን ኣወዳት ሓደ ዓይነት ክዳን ኣዋልድ ድማ ሓደ ዓይነት ክዳን ተከዲኖም እንዳተፃወቱ እዮም። ናይ ጉራጌ ፀወታ ብጣዕሚ ዘገርም እዩ።

እዚ ክልተ ቆርበት ጫማታት፡ እቲ ሓደ ቡናዊ፡ እቲ ካልኣይ ድማ ጸሊም፡ ኣብ ጎኒ ቀይሕ ሳንዱቕ ተቐሚጦም ኣለው። ካብ ብሓጺን ዝተሰርሐ ጌጣጌጥ ዝተሰርሐ ዲዛይን ኣለዎም፡ ብዝጥዕምን ቀሊልን ቅዲ ዝተሰርሐ እዩ።

ኣብዚ ዝተፈላለየ ሓበሬታ ዝህብ ገጽ ጋዜጣ ይረአ ኣሎ። ኣብ ላዕሊ ድማ ኣርእስቲ ጋዜጣ ብሰማያዊ ተጻሒፉ ኣሎ። ኣብ ትሕቲኡ ድማ ዝተፈላለዩ ጽሑፋት ብንኣሽቱ ምስልታት ተቐሚጦም ኣለዉ።

ዋው ብጣዕሚ ደስ ዝብል ሰፍእን መኮንበያን ኣሎ ኣብ መንደቅ ተሰቂሉ ኣሎ ።ካብ ላካ ሃርን ዝተሰረሐን ኮይነኑ ካብ ዝተፈላለየ ዓይነታት ሕብርታት ዝተሰረሐ እዩ።

ብጣዕሚ ደስ ባሀልቲ ካብ ዕንፀይትን ስፖንጅን ዝተሰርሑ ወንበራት ጠሬጰዛን ኣለው። እዚኣቶም ኣብ ናይ ቤት ምግብን መስተን መናፈሻን ዝኮኑ ገዛታት ይርከቡ።

ካብ ብሉፃት ኤርትራዊያን ደረፍቲ ሓደ ዝኮነ ቴድሮስ ሓጎስ እዩ ። ናይ ቴድሮስ ሓጎስ ደርፊ ንምስምዑ ጥዑሙን ዘመናዊ ዝሕጉስ እዩ ።

ኣብ እንዳ-ማርያም ከብ እግሪ ሓወልቲ ብዙሓት ሰባት ወይ ድማ ኣመንቲ ካህናትን ፓፓሳት ኣቦታትን ኣብ ክብረ-ባዓል ብሓደ ተኣኪቦም እንዳኣክበሩ እዮም። እዞም ሰባት ብጣዕሚ ተጣባቢቆም ስለዘለው ብዙሓት ሕማማት ክመሓላለፉ ይክእሉ እዮም።

እዞም ወታደራዊ ጃኬት ገይሮም ሽሪጥ ኣብ ማእገሮም ዘስቀሉ ውሩይ ሰብ ጀነራል ዮሃንስ ወይ እውን ብሳጒኦም ጆን መዲድ እናተባህሉ ዝፅውዑ እዮም፡፡

ንድንገተኛና ፅኑዕ ሕማማትን ሕክምናን ኣገልግሎት ንምጥንካር ይስራሕ ኣሎ። ኣዝዩ ብዙሓት ዓይነታት ስራሕትን ድጋፋት ዝጠልብ ዓይነት ስራሕ ሕክምና ቆላሕታ ዝደሊ እዩ ።

እዞም ናይ ትግራይ ሚድያታት ኣብ ዝተረኸባሉ መድረኽ ዘረባ ዘስምዑ ዘለዉ ሰብ ኣይተ ጌታቸው ረዳ ይበሃሉ፡፡ ንሶም ናይ ግዚያዊ መንግስቲ ትግራይ ፕረዚደንት ዝነበሩ እዮም፡፡ ጭንቕ ጭንቕ ብዝብል ንግግሮም ድማ ይፍለጡ፡፡

ዓቢ ጽዑቕ ቀጠልያ ገረብ እዩ ዘርኢ። ካብቲ ምስሊ ጥራይ ዓይነት ገረብ ንምልላይ ኣጸጋሚ እኳ እንተኾነ፡ ኣፍሪቃዊ ኮርድያ ዓይነት ኣግራብ ክኸውን ይኽእል እዩ። ስፍሓት እታ ገረብን ጽዑቕ ቀጠልያ ቆጽልን መጽለልን ሰላምን ዝፈጥር ስምዒት ይህብ።

እዞም ኣርባዕተ ቖልዑት ምስ ኣዲኦም ሕጉሳት ኮይኖም እዮም ዘለዉ ፡ ኣብ ቕድሚኦም ዝተፈላሰየ እታዎታት ናይ ምግቢ ቐሪቦም እዮም ዘለዉ ።

እዚ ዝተፈላለየ ሕብሪ ዘለዎም ዓበይቲን ንኣሽቱ ዕንጨይቲ ኮይኖም፡ ብዝተፈላለየ ዕንጨይቲ ስልክታት ዝተሰርሑን ኣብ ሰማያዊ ጨርቂ ዝተቀመጡን እዮም። ገሊኦም ብገመድ ዝተኣስሩ ኮይኖም ናይ ኣምላኽ ስልማት ወይ ባህላዊ ስልማት ይመስሉ።

እዚ ኣብ ወሰን ጽርግያ ዕዳጋ ኣሕምልቲ ተዳልዩ ኣሎ፣ ቀሊል መስቀል ኣለዎ። ንመጀመርታ ግዜ ክትጥምቶ ከለኻ፡ ብብዝሒ ጻዕዳን ብደቂቕ ዝተቖርጸን ኣምፑላት ሽጉርቲ ይርአ። እቲ መሬት ብጽፉፍን ቀሊልን ኣገባብ እዩ ዝዳሎ።

ደስ ዝብልን ዝድብርን ገፅታ ዘለዎ ኮይኑ ኣዝዮ ብጣዕሚ ደሰ ዝብሉን ዓበይቲ ህንፃታት እውን ኣለው። መኪናታት ብበዝሒ እውን ኣለዋ። ዝኩዓት ቦታ እውን ኣሎ።

ብየማነ ፀገም ናይ ኣስፋልቲ መንገዲ ብፅዑቅ ኣግራብ ዝተሸፈነ ምድሪ እኒሀ፡፡ ከምዚ ዓይነት ምድሪ ንሓለዋ ከባቢ ጥራይ እንተይኮነስ ንፅባቐ እውን ጠቓሚ እዩ፡፡

ካብ ዕንጨይቲ ካብ ዝተሰረሐ ርብራብ ዝኮነ ኣብ ልዕሊኡ ድማ ፃዕዳ ክሻ ተነፂፉ ኣብልዕሊኡ እውን ዕጣን ጫማታት ሻባቶን ብፃዕዳ ሕብርን ዝኣመሰሉን ኣለው።

እዛ ጋል ኣንስተይቲ ኮይና ቀያሕ ሕብሪ እንትትከውን ኣብ ገዛ ውሽጢ ገዛ ኮይና ፃዕዳ ባህላዊ ክዳን ዝተከደ ነት እቲ ዝተከደኖቶ ክዳን ድማ ብጣሚ ሰሃብ መጋያፅ እዩ።

ካበቶም ነፈርቶ እንስሳታት ካብ ዝብሃሉ ሓደ ዝኮነ እንስሳ ገንቢ እናተባህለ ይፍለጥ ድማ ይፍለጥ። ኣዝዩ ክትርእዮ መፍርሒ ዝኮነእንስሳ እዩ። ኣብ እግሩ እውን ዝብላዕ ሒዙ ኣሎ።

እዚ ሰለስተ ሰማያዊ ስፓይራል ደፍተር ብተቐባሊ ዲዛይን ተቐሪጾም ኣለዉ። ኣብ ላዕሊ ብደቂቕ ፊደላት ዝተጻሕፈ 'ስፓይራል ደፍተር'ን ኣብ ማእከል ዘሎ ሕብራዊ ዲዛይንን ነዚ ምስሊ ዝገርም ይገብሮ።

እዚ ናይ መንደቅ ስልኪ እንትከውን ቀደም ኣብ ቴሌ ብሳንቲም ጌርካ ዝድወል ስልኪ እዩ። እዚ ስልኪ እዚ ሎሚ የለን። እዚ ስልኪ ቁልጡፍ ግልጋሎት ይህብ ነይሩ።

እዚ ብድምፂ ወያነ ቴለቭዥን ትግራይ ዝመሓላለፍ ዘሎ ፃውዒት ተመዛበልቲ ዝብል እዩ። ተመዛበልቲ ትግራይ ኣብ ቸንዳካብ ዝቅመጡ ልዕሊ ሓሙሽተ ዓመት ኣሕሊፎም ኣለዉ።

ካብ ሓፂን ዝተሰርሐ ማዕፆ ኮይኑ ወርቃማ ሕብሪ ቀለም እውን ተቀቢኡ ኣሎ። ኣብዚ ማዕፆ እዙይ ድማ ተደዋሊ ቁልፊ ተገጢሙሉ ኣሎ። ናይ ሎሚ ተደዋሊ ቁልፊ ብዙሕ እዩ ወሲኩ።

ኣብዚ ኣብ ሓደ ዝተወደበ እንዳ ጸጉሪ ርእሲ ስብስብ ንጥፈታት ይረአ። ኣብ ቀዳማይ መስርዕ ኣብ ስሩዕ ጻዕዳ ጠረጴዛ ብጽፉፍ ቅርጺ ዝተቖርጹ መንበር ጸጉሪ ርእሲን ብጻዕዳ ጨርቂ ጠረጴዛ ዝተሸፈኑ ዓማዊልን ኣለዉ። እዚ ኣበርክቶ ባህላውን ዘመናውን ቅዲብንጹር ዘርኢ እዩ።

እዚ ኣብ ባህላዊ ኵነታት እዩ ተቐሚጡ። ኣብ ቅድሚኡ ድማ ብዙሓት ባህላዊ ፈናጅል ቡን ተዘርጊሖም ዘለዉ ጠረጴዛ ተቐሚጡ ኣሎ። ኣብ ጐድኒ፡ሕብራዊን ቅርጺ ዘለዎ ልብሲ ዝለበሰት ሰበይቲ ኮፍ ኢላ፡ ካብ ጸሊም ጀበና ቡን ትቀድሕ ኣላ።

ኣሰራርሓ ፀጉሪ፦ ናይ ወዲ ተባዕታይ ኣሰራርሓ ፀጉሪ ኮይኑ መብዛሕቲኡ ግዜ ኣብ ንእሰነት ዕድመ ዘው ደቂ ተባዕትዮ ዝስርሕዎ ኣቀማቅማ እዩ። ደስ ድማ ይብል።

ኣርቲስት ሰራዊት ይበሃል ናይ ሓበሻ ክዳን ብወርቃማ ጥልፊ ዝተጠለፈ ኣብ ፃዕዳ ሕብሪ ተከዲኑ መነፅር ጌሩ ጭሽሙ ኣብ ማእከል ስይበት ዘሎቶ ሰዓቱ ኣሲሩ ኢና ንሪኦ ዘለና ።

ማሕበራዊ ሚድያ፦ ብማሕበራዊ ሚድያ ሓቅን ሓሶትን ሓበሬታት ይመሓላለፉ ካብቶም ሓደ ማሕበራዊ ሚድያ ዝኮነ ኢሞ እዩ። እሞ ኣብ ርሑቅ ይኩን ኣብ ቀረባ ዘሎ ሰብ ብምስሊ ደጊፉ ከርኢ ዝኽእል ሚድያ እዩ። ዓኽ! እሞ ሞባይለይ እንዶ ኣጀኽስ ኮይና ክክክክ!

ሓንቲ ጨጉራ ሕብሪ ዝለኸየት፣ ተንጠልጣሊ መጋየፅን መነፀርን ዝገበረት ጓል ኣነስተይቲ እኔቶ፡፡ ኣነ ንጨጉሪ ቀለም ምቅባእ ኣይፈቱን፡፡ ዘየድሊ ድኻምን ወፃኢን እዩ በሃሊ እየ፡፡

ኩዑሶ ቦሊቦል ካብቶም ዓይነታት እስፖርት ሓደ ኮይኑ ናይ ክልተ ጋንታ ግጥሚ ሰማያዊ ማልያ ዝገበሩን ቆፃል ማልያ ዝገበሩን፣ ቀይሕ እዉን ኣለዉዋ ይፃወቱ ኣለዉ ዳኛ ድማ ኣብ በርሚል ደው ኢሉ ይሪኦም ኣሎ።

እዚ ባንዴራ ክልል ቤኒሻንጉል-ጉሙዝ ዘርኢ እዩ። እታ ባንዴራ ጸሊምን ብጫን ቀጠልያን ኣግማድ መስመር ዘለዋ ኮይና ብጸጋማይ ሸነኽ ድማ ዓቢ ቀይሕ ስሉስ ኩርናዕ ኣለዋ። ኣብ ታሕቲ ዘሎ ንጹር ጽሑፍ፡ “ቤኒሻንጉል - ክልል ጉሙዝ” ዝብል ይንበብ።

ኣዝያ መሃሪትን ብዙሕነት ዘለዋን ጋዜጣ እያ! ክልተ ገጻት ናይታ ምሉእ ጋዜጣ ዝሓዘት ኮይና፡ ናይ ሪፖርተር ጋዜጣ ትመስል። ብፖለቲካዊ ትሕዝቶ ዝተመልአ ካርቱንታት ዝሓዘ እዩ። ምሉእ ገጻት እዋናዊ ዜናታት፡ ዓምድታትን ንግዳዊ መወዓውዒታትን ዝሓዘ እዩ።

እዚ ኣብ ከተማ ኣክሱም ዝርከብ ኮይኑ ቅድሚ እቲ ቱርዙም ገዛ ብኣትክሊት ዝተከበቢ ኣብ መጀመርያ ዝርኣየሁ ዘለው ድስ ዝብሉ ተክሊታት ዝስሕቡ ይራኣዩ ኣለው።

ካብቶም ዓበይቲ መሰረታዊ ግልጋሎት ዝበሃሉ ፖስታ እዩ። ፖስታ ካብ ሓደ ቦታ ናብ ካሊእ ቦታ መልእኽቲ ምምሕልላፍ ምብፃሕ እዩ። ናይ ፖስታ ዝክፈል ቅርሺ አውን ኣሎ።

ዋው! ሓደ ቀይሕን ጸሊምን ብኢናሜል ዝተሰርሐ ድስቲ ምግቢ ካብ ኣማላይ እንሆ። እዚ ድስቲ ኣብ ባህላውን ዘመናውን ምድጃታት፡ ከምኡ’ውን ኣብ ኢንዳክሽን ኩከር ኽትጥቀመሉ ብሉጽ ንብረት እዩ። ዝጸንሐ ታሪኻውን ነባሪን ፍርያት እዩ።

ቀርኒ እቶም ብሕብሮም ዝተሰለሙ ዓበይቲ ኣራዊት ኣብ ቅዱሳት ኣግራብ ተቐሚጦም ይረኣዩ። ብጥንታዊ ሓይልን ዱር ጽባቐን ዝተመልኡ ናይ ኣኽብሮት ስምዒት የለዓዕሉ።

ኣዝየን ብጣዕሚ ደስ ዝብላካን ተፈተውቲ ዝኮና ደቂ ኣንስትዮ ኣብ መድረክ ኮይናን ኣለዋ ። ዝተፈላላየ ዓይነት ቅዲ ክዳን ተከዲናን ኣለዋ ።

እፅዋት፦ እፅዋት ዝተፈላለዩ ነንወዲሰብ ብዙሕ ግልጋሎት ይህቡ። ፓፓየ ብሰብ ዝተኸል ተኽሊ ኮይኑ ንምግብነት የገልግል፤ ብተወሳኪ ድማ ካብ ዝተፈላለዩ ሕማማት ዝከላኸል ተኽሊ እዩ። ኣነ ግና ናይ ፓፓየ ጨና ብጣዕሚ እየ ዝፀልኦ ።

እዚ ብቡናዊ ብረት ዝተሰርሐ ፍሬም ዘለዎ መንበር ቁሩብ ኣረጊት እኳ እንተኾነ፡ ጽኑዕን ጠቓምን ኮይኑ ይስምዓካ! መንበር ንዝተፈላለዩ ፍጻመታት (ድግስ) ዝውዕል ዓይነት እዩ።

ኣብ ዝባና ማማይ ሓዚላ ትጥሕን ኣዶ ዘርእይ ምስሊ እኒሆ፡፡ እዚ ምስሊ ናይ ኣዶታት ስራሕ ክብደቱ ክሳብ ክንደይ ረዚን ከምዝኾነ የመልክት፡፡

ካብ ከውሒ ተፈልፊሉ ዝተሰረሐ ብጣዕሚ ብዙሓት ቱሪስት ዕዶት ዝገብሩሉ ኣብያተ እምነት እዩ ።ናብ እታ ጥንታዊት ላሊበላ ከይድኩም ትፈልጡ ዶ ?

ኣፍሪ ካርባል ዝብል መፋለጢ ኮይኑ እዚ ትሕዝትኡ ድማ ናይ ህፃውቲ ቅባኣት እዩ ዘፋልጥ ዘሎ። ብዙሕ ሰብ እዚ ቅብኣት እዙይ ይፀልኦ ብዙሕ ተጠቃማይ የብሉን።

ኣብዚ ምስሊ እዚ ከም እንዕዘቦ ሓደ ናይ መዕረፊ ተመዛበልቲ እንትኮን እዚ ድማ ብትግራዋይነቶም ተመዛቢሎም ንልዕሊ 5 ዓመት ኣብ ቻንዳ ዝቅመጡ ዘለዉ መንበሪኦም እዩ።

ዘመናውን ተሪርን ዝመስል ጸሊም ወተሃደራዊ ቅዲ ዘለዎ ቡት ኣለዎ። ክልቲኦም ቡትስ ደፋር ጸሊም ሕብሪ ዘለዎም ኮይኖም፡ ዘንጸባርቕ ጻዕዳ ጽሑፍ ኣርማታት ኣለዎም። ኣዝዩ ረጒድን ዘመናዊ ዝመስልን ሶል ኣለዎም፡፡

ኣብ ከተማታት ይኹን ወረዳታት ኣብ ርባዕ ኣመትን ፍርቂ ዓመትን ዋዕላ ሕሉፍ ግዜ ይካይዱ እዮም። እዞም ተሳተፍቲ ናይቲ ህሉፍ ጌጋታት ንከስታኻኽሉን ናብ ቀፃሊ ግዜ ብሓዱሽ ምልዕዓል ክሰርሑ ቃል ይኣትው።

ደስ በሃሊ፡፡ ብናይ ራያ ባህላዊ ክዳን ዝማዕረጋ ደጊ ኣንስትዮ ይርአያ ኣለዋ፡፡ ባህላዊ ክብርታትና ንሕሉ ህዝቢ ከም ኮንናስ ክንደይ ኮን መጥዓመልና ነይሩ፡፡

ቀዳማይ ሚኒስትር ኢትዮጵያ ዶክተር ኣብይ ኣሕመድ ኣብ ቅድሚ ባይቶ ንሓድሽ ኣባላት ካቢነ ሚኒስተራት ክምሕሉ ይረኣዩ። ብርክት ዝበሉ ሰበስልጣንን ሚኒስተራትን ኣብ መስርዕ ደው ኢሎም ይረኣዩ። ደቂ ኣንስትዮ ባህላዊ ክዳን ኢትዮጵያ ወይ ዘመናዊ ክዳን ተኸዲነን ይረኣያ።

ትራንስፖትን ተሸከርከርትን፦ ብዙሓትባጃጃትን ኣብ ቅድሚት ዘላ ብጫ ሕብሪ ዘለዋ ማሃዱራ ናይ ፅዕነት መኪናን ኣለዋ። ባጃጃት ብምብዘሐን እቶም ሽፈራት ናይ ባጃጅ ኢኮኖሚኦም ይንእስ እዩ፤ ምክንያቲ ሓደ ዓይነት ስራሕ ብዙሕ ሰብ ስለዝሰርሕ።

ዝተፈላለዩ ፅላላት ዝሽየጠሉ ቦታ እዩ። ፅላል ካብ ጨርቅን ሓፂንን ዝስራሕ ዝዕፀፍን ዝዝርጋሕን እዩ። ደቂ ሰባት ካብ ማይን ፃሓይን ዝከላከል ብጣዕሚ ኣድላይ ካብ ዝባሃሉ ንብረት ሓደ እዩ።

ኣብ ከተማ ኣክሱም ዝርከብ ፋውንደሽን ላይብረሪ እዩ። ኣብ ዝተፈላለዩ ደረጃ ዘለው ተማሃሮ ዝተፈላለዩ መፅሓፍቲ ዘንብብሉን ኮምፒተር ዝላማምድሉ ብጣዕሚ ፅቡቅ ላይብረሪ እዩ።

ካብ ናይ ህፃውንቲ ምግብታት እቲ ሓደ ናይ ህፃውንቲ ፀባ እዩ። እዞም ፀባታት ከክም ዕድመ እቶም ህፃንቲ ዝተዳለወ እዩ። ናይ ህፃውንቲ ምግብታት ካብቲ ኣገልግሎት ዘበኖም ቀዲሞም ንከይበላሸው ኣብ ፀሓይ ብርሃን ዘለዎም ክቅመጡ የብሎምን።

ሓደ ከደረዋይ መላጥ/በራሕ ርእሱ አልኮል ሕብሪ ጃኬት ተከዲኑ አጀንድኡ ገንፂሉ እናተዛረበ አብ ሃሳስ ሓመኩሽታይ ሕብሪ ድሕረ ባይታ ይርከብ፡፡ ወይ ሞጎት እንታይ የምፅእ ዘረባ ዘረባ እዩ ዘምፅእ፡፡ አብ ቅድሚኡ ከዓ በዓል ዕንቋይ መክደን ሃይላንዲ ይርከብ፡፡

ኣብ ሓምላይ ሜዳ ደው ኢሎምን ኮፍ ኢሎምን ዝሓቖፈ ጉጅለ እዩ። ብድሕሪት ብዙሓት ዝዕምብቡ ተኽልታትን ኣግራብን ኣለዉ። እቲ ሃዋህው ኣዝዩ ሕጉስን ተስፋ ዝህብን ይመስል።

ብረት ካብኔት ወረቀት መተሓዚ ሓበሬታታትን ደብዳቤታትን ምቅማጥ ይጠቅመና። እዚ ካብ ባኮን ካልኦት ድማ ይርስሑ። ከምዙ ዓይነት ንብረት ሎሚ ዳርጋ እንዳተረፈ እዩ።

ዝተፈላለዩ ዓይነት ሸቐጣት ዝሓዘ ሙሉእ ሱቕ ይርአ ኣሎ፡፡ እዚ ዓይነት ሹቕ ናይ ቀረብ ሕፅረት ዘለዎ ኣይመስልን፡፡ እቲ ትሕዝቱኡ ዘሕጉስ እዩ፡፡

እዚ ብሕብራዊ ኣርትዖት ዘለዎ ናይ ሙዚቃ ምልክታ፡ ኣብ ማእከሉ ብዓበይቲ ፊደላት ዝተጻሕፈ ‘ከስሙና!’ ዝብል ቃላት ዘለዎ፡ ሓይሊ ድምጽን ባህልን ብዓይኒ ዘርኢ እዩ።

ካብ ዕንጨይቲ ዝተሰረሐ ኮይኑ ብዓል ክልዕተ እግሪ ዘለዎ ኮይኑ ሰለስተ መደያየቢ ዘለዎ መሳልል እናተባህለ ዝፍለጥ ኮይኑ እታ ሓንቲ ድማ ደው ኢላ ኣላ።

ኣብዚ ኣካል ወዲ ሰብ ብሓደ ሸነኽ ተቖሪጹ ይርአ። ብጸጋም ብነዊሕ ጫፋት ካብ ዕንጸይቲ ዝተሰርሐ ጠረጴዛ ክርአ ከሎ፡ ብየማን ድማ ነዊሕ ጫፋት ዘለዎ ጣውላ ዕንጸይቲ ይርአ። እዚ ጽባቐን ትውፊትን ኣብ ሓደ ምስሊ ይረአ ኣሎ።

ኦባማ ናይ ኣሜሪካ ፕሬዝደንት ኮይኖም ምስተሾሙ ብሽሞም ብዙሓት ዓይነት ቀረባት ቀሪቦም እዮም፡፡ እዚ ኦባማ ዝብል ቢሮ ድማ ካብኣቶም ሓደ እዩ፡፡

ካብ ኣፍሪቃ ዝመጸት ድሙቕ ሰማያዊት ዒፍ ዝገልጽ ኮይኑ፡ ብዓባይ ሰማያዊ እዝኒ ዘለዋ ስታርሊንግ ወይ... እዛ ዑፍ ኣብ ኢትዮጵያ እውን ትርከብ። እታ ዒፍ ድሙቕ ሕብርታታን ብርቂ ጽባቐኣን ናይ ምግራምን ሓጎስን ስምዒት ይፈጥር።

እዚ ናይ ህጻናት ዳያፐር መዐሸጊ እዩ። ኣብቲ መዐሸጊ "Pampers" ዝብል ስም ሽም ብጐሊሑ ይርአ ኣሎ። ልኡምን ውሑስን ክንክን ህፃናት እንትፋለጥ።

እዚ ብኣርባዕተ ሕብሪ፡ ቀይሕ፡ ጸሊም ቀይሕ፡ ሮዛን ስኒ ሓርማዝን ዘለዎም ልፕስቲክ ይራኣዩ ኣለው። ኣብ ብሩርን ጸሊምን መትሓዚታት ብጽፉፍ ተሰሪዖም ይርከቡ።

እዚ ሕብራዊ ድኳን ጽማቝ ፍረታት ዘለውዎ እይ። ኣብ መንደቕ ስእልታት ፍረታትን መፋለጢ ጽማቝን ኣለዎ። ኣብ ቅድሚት ኣብ ጣውላ ኮፍ ኢሎም ብዙሓት ኣሕምልቲ ኣለዉ፤ ኣብ ልዕሊኡ ‘ሮሆቦት ጁስ ቤት’ተጻሒፉ ኣሎ። እዚ ብሕብሪ ጥዑይን ተፈጥሮኣውን ጣዕሚ የቕርብ።

እዚ ኣብ ትሕቲ ሰማይ ብሰላም ደው ዝበለ ኣድጊ የርኢ። እዚ ኣብ ሓምላይ ግራት ስቕ ኢሉ ደው ዝበለ ኣድጊ ናይ ተስፋ ምሳሌ እዩ፤ ድልዱል ኣእጋሩን ትኽ ዝበለ ኣእዛኑን ብዛዕባ ተፈጥሮኣዊ ጽባቐ ይዛረቡ።

ኣብዚ ዘሎ መስቀል ማይ መትሓዚ እዩ። ኣብ ማእኸል ድማ ኣብ ትሕቲ ብረት መኽደኒ ብውሑድ ማይ ይምላእ፤ ኣብ ቅድሚት ብሓጺን ዝተሸፈነ መስቀል ኣብ ጎድኑ ድማ ብንጹር መንደቕ ዝተኸበበ ሜዳ ይርአ። ትኽክለኛነት ናይቲ ስራሕን ኣቀማምጣ ሜዳን ዘርኢ ትርኢት እዩ።

ኣብ መደርደሪታት ዝተፈላለዩ ዓይነታት ማስቲካን ካራሜላታትን ኣለዉ። ብፍላይ ትራይደንትን ካልኦት ምልክት ዘለዎም ዕሹጋት ማስቲካን ተፈተውቲ እዮም። ነዚ ዝተፈላለየ ፍርያት ምርኣየይ ምርጫታተይ እናሰፍሐ ዝኸይድ ዘሎ ስምዒት ይፈጥረለይ።

ኣብዚ ሰማያዊ ምልክት ጽርግያ ይርአ ኣሎ። ናብ ኣፍንጫ በሪ፡ ቤተክርስትያን ዮሃንስ፡ ፒያዛን ሽሮሜዳን ዝወስድ ኣንፈት ብድሙቕ ጽሑፍ ብንጹር ተጻሒፉ ኣሎ።

ዓለም ኣብ ቴክኖሎዲ ካብ ዕለት ናብ ዕለት እናተቀያየረ ስለዘሎ ሃገርና እውን ዓለም ኣብ ዝበዕሓቶ ንምብፃሕ መሰረተ ልምዓት ቴሌ ኮሚኒኬሽን ክሳለጥ ከም ዘለዎ ይፍለጥ።

ኣብ ልዑል ጎቦ ዝተሃንጸ መዋቕር፡ ኣብ ማእከሉ ናብኡ ዝወስድ መደርደሪ እምኒ ዘለዎ። ካብ ላዕሊ ምስ ከባቢኡ ዝርከቡ ኣግራብን ተፈጥሮን ዝሰማማዕ ቅርጺ ዘለዎ ዓቢ መዋቕር ኣብ ሰማይ ተቐሚጡ ይርአ። እዚ ቦታ ምልክት ታሪኽን ባህልን እዩ።

እቲ ጽሑፍ ብድሙቕ ቀይሕ ዝተጻሕፈ ኮይኑ"ሓንቲ ኢትዮጵያ"ዝብል መልእኽቲ ብንጹር ዘመሓላልፍ እዩ። ጻዕዳ ክዳን ዝተኸድነ ሰብኣይ ኣብ ጎኒ እቲ ቀይሕ ጽሑፍ ደው ኢሉ ይርአ። እቲ ትርኢት ብጽሩይ ኣየርን ሃገራዊ መልእኽትን ዝተመልአ ኮይኑ፡ ሰላማውን ኣነቓቓሕን ሃዋህው ይፈጥር።

ሓደ በዓል መዚ/ስልጣን ቀይሕ ሸሪጥን ፃዕዳ ክዳንን ገይሩ ወታደራዊ ጥዕቂ ዝገበረ አብ ቀይሕ ሓመደ ድሕረ ባይታ ጠጠው ኢሉ ይርከብ፡፡ ቡዙሓት ሰባት ከዓ ብክራር ጨወታ እናሳዕስዓ ይርከባ፡፡ ወይ ትግራዋይ ሚስክን!

ኣዝዩ ጠቓምን ግብራውን ማሽን እዩ! ካብ ብረት ዝተሰርሐት ላሚነቲንግ ማሽን ዘርኢ እዩ። ሰነዳት፣ ፎቶ ወይ መለለዪ መንነት ብፕላስቲክ ፊልም ንምሽፋን ይጥቀመሉ። እቲ ማሽን ናይ ሙቐት መቆጻጸሪ መጠወቒ ኣለዎ።

እዚ ትርኢት ጽባቐ ገጠር እዩ። ቅልል ዝበለ ጽርግያ ሓመድ ልሙዕ ሓምላይ ንፋስ እናተሓወሶ ናብ ክልተ ባህላዊ ደርቢ ዘለዎም ገዛውቲ ይወስድ። መንገዲ ድማ ብጽቡቕ ዝተሰርሑ ናይ ዕንጨይቲ መገድታትን ተፈጥሮኣዊ ኣትክልትን ኣለዉ። እዚ ንቐሊልነትን ባህልን ጽባቐ ገጠርን ብንጹር ዘርኢ እዩ።

ጽቡቕን ኣዝዩ ዓቢይን ዕስለ ባናና እዩ ዘርኢ። ብዙሓት ንኣሽቱ ባናናታት ኣዝዮም ዝበሰሉን ድሙቕ ብጫ ሕብሪ ዘለዎምን እዮም። እቲ ባናና ጽቡቕ ጌሩ ተጠርኒፉ ኣብ ጕንዲ እቲ ተኽሊ ብንጹር ተተሓሒዙ ይርከብ።

ኣብዚ ኣብ ነዋሕቲ ጕንዲ ጸሊም ዕምባባታት ይረአ ኣሎ። ስዒቡ ድማ ግራት ቀጠልያ ሳዕሪ ይረአ ኣሎ። እዚ ምልክት ተፈጥሮኣዊ ጽባቐ ዘርኢ ምስሊ እዩ።

ቀይሕን ብጫን ሕብሪ ዘለዎን ናይ መላኢትን ተፀዓኒትን መኪና ፋሕሸር ሓመድ እናመልአ ይርከባ። እዛ ሓመድ ጋሓጢት ጋቤንአ ፃዕዳ ሕብሪ አለዋ። እዘን ናይ ፅዕነት መኪና ከዓ ሽዱሽተ ጎማ እግሪ አለዋ። እዚአን አብ ሓመደዋይ ሕብሪ ድሕረ ባይታ ይርከባ።

እዚ ናይ ባንኪ ቤት ፅሕፈት እዩ፤ እቲ ህንጻ “ዳማ ገዛ” ዝብል ጽሑፍ ተጻሒፉሉ ኣሎ፡ ኣብ ታሕቲ ድማ “ባንኪ ኣዋሽ” ዝብል ጽሑፍን ናይ ኤቲኤም ምልክትን ኣለዎ። ኣብ ቅድሚት ቀጠልያ ኣግራብን መስኮትን ኣሎ።

ኣብዚ ሜዳ ሃንድ ቦል ዝፃወቱ መናእሰይ ይርአዩ ኣለዉ፡፡ እዚ ፃውቲ ኣብ ከባቢና ብዙሕ ዝፍለጥ ዓይነት ስፖርቲ ኣይኮነን፡፡ ግን ደስ በሃሊ እዩ፡፡

እታ ብልስሉስ ብርሃን ሕብርታት እተቕርብ ናይ ምሸት ጸሓይ፡ ነቶም ኣኽራናት ብስቕታ ትሽፍኖም፤ ስቕታ እታ ከተማ ኣዝዩ ጽቡቕን ሰላማዊን ኮይኑ ይስምዓካ።

ኣብ ናይ ወይኒ መስተዪ ብርጭቆ መስተ ተቐዲሑ ኣሎ፡፡ እዚ መስተ ናይ ወይኒ መስተ እዩ ዝመስል፡፡ እዚ እውን ካብቲ መስተይኡን ሕብሪ እቲ መስተን ተደሪኽና ክንግምቶ ንኽእል እዩ፡፡

እዚ ምልክት ታሪኽን ባህልን ዘለዎ እምኒ ዘርኢ እዩ። እቲ ምስሊ ክልተ ትኽ ዝበሉ መስመራት ዘለዎ ብዕምቆት ዝተቐርጸ እምኒ ዘርኢ እዩ። እቲ እምኒ ልሙጽንርጉእን ቅርጺ ዘለዎ ኮይኑ፡ንውሓት ታሪኽን ግዜን ዘርኢ እዩ። እዚ ከም ስነ-ጥንታዊ ወይ ባህላዊ ቦታ እዩ ዝረአ።

ኮልጌት ናይ ስኒ ምሕፀቢ ሳምናን ቫዝሊን ናይ ቆርበት መለስለስን ሓዋዊሳ ናይ ገፅ ማስክ ሰርሓ ተጠቂማ ኣላ። ኣብ ገፃ እውን ተለክያቶ እውን ኣላ ።

እዚ መንገዲ እምኒ ይረአ ኣሎ። ሓደ ሰብኣይ ኣብ ሕቖኡ ዓባይ ጻዕዳ መዳበርያ ኣብ ኢዱ ድማ ብጫ ጎማ ሒዙ ብተኸታታሊ ይኸይድ። ኣብ ጎኑ ኣእማን መንደቕ ተደራሪቡ ኣሎ፣ እዚ ስእሊ ተፈጥሮን ከተማዊ ህይወትን ዝተሓዋወሰ እዩ።

ካብ ኣልኮል መስተታት እቲ ሓደ ኣልኮል መስተ ወይኒ እዩ። ኣልኮል መስተ ወይኒ ካብ ፍረ ወይኒ ተፀሚቁ ይስራሕ። መብዛህቲኡ ግዜ መስተ ወይኒ ኣብ እዋን ድራር ንፍቅረኛታት ይቐርብ።

ካብ ተክልታት ሓደ ዝኮነ ኮሚደረ እንትከውን ብሱሉን ጉዕን ዝተበጠሰ እዩ። ደቂ ሰባት ንሳላጣን ፀብሒ መሕፈስን መጥዓምን ዝጥቀሙሉ ኣገዳሲ ካብ ዝባሃሉ ተክሊ እዩ።

ናይ ለይቲ ስእሊ ጎደና ከተማ፤ ኣብ ማእከል ድማ 'ሚላን ባር' ዝብል ጽሑፍ ዘለዎ ድሙቕ ብርሃን ዘለዎ ቤት ምግብን ባርን ኣሎ። ።ጽቡቕ ትርኢት ናይቲ ጸጥታ ለይቲ ምስ መብራህቲ ከተማ ተደሚሩ።

እዚ ሓደ እምባ ኣብ ሓደ ከባቢ ዝርከብ እምባ እዩ። ኣብዚ እግሪ እምባ ቡዙሓት ነበርትን ቡዙሓት ተሓረስቲ መሬትን ኣለዉ። እዚ እምባ እዚ ኣበይ ከባቢ ይርከብ?

ብኢድ ዝእሰር ጠረጴዛ ኩዕሶ እግሪ ተራእዩ፤ ዝተፈላለየ ሕብሪ ዘለዎም ተጻወትቲ ኣብ ሜዳ ደው ኢሎም፡ ንኽጻወቱ ድሉዋት ኮይኖም ኣለዉ። እዚ ኣረኣእያ እዚ፡ ሓቀኛ ስምዒት ሓጐስን መዘናግዕን እዩ ዘመሓላልፍ።

እዚ ብንጹር ዝተነድፈ ስብስብ ስልማት እዩ። ካብ ወርቂ ዝተሰርሐን ብጸሊም ዕንቊታት ዝተሸፈነን ስብስብ ጌጣጌጥ ኮይኑ፡ ብፍቓድካ ዝተሰርሐ ዲዛይን መንጠልጠሊ ክሳድ፡ መጋየፂ ሰንሰለትን ሓዊሱ ዘርኢ እዩ።

እዚ ኣብ ከተማ ኣክሱም ዝርከብ ቅርሳዊ ቦታ ኮይኑ ኣፄ ካልብ ታሪካዊ ቅርሲ ኮይኑ ዝትፈላላዩ ኣእማኒ ዝርከብሉ እንትከውን ናይ ኣፄካልብ ንጉስ መቀብር ዝርከቦ እዩ።

ምቹእን ዘመናውን ናይ ኣኼባ ክፍሊ ብጽሩይ ናይ ቀዳም ብርሃን ዝተመልአ እዩ፤ ዝተቐመጠ ጠረጴዛን ጽምው ዝበለን ድሙቕን ቦታን ናይ ስራሕ ሰላም ስምዒት ይፈጥር።

እቲ ክልተ ክፋላት ኣለዎ። ኣብ ላዕሊ፡ ኣብ ትሕቲ ብርሃን መብራህቲ ኣብ ቤተክርስትያን እምኒ ተኣኪቦም፡ ባህላዊ ክዳን ተኸዲኖም፡ ኣብ ሓደ ስነ-ስርዓት ክሳተፉ ይረኣዩ። ኣብ ታሕቲ ድማ እቲ ልዑል ኣኻውሕ ዝበዝሖ ኣኽራንን ተፈጥሮኣዊ ጽባቐን ብንጹር ብርሃን ይርአ።

እዚ ብቀይሕ ማዕጾን ንጹር ላምባን ዝተሸፈነ ገዛ እምኒ፡ ብውሽጡ ጸልማት ኮይኑ፡ ብደገ ተፈጥሮኣዊ ዓይነት ዘርኢ እዩ። እቲ መሬት ብጽኑዕ ኣእማንን ብዝተመጣጠነ ሓመድን ዝተሸፈነ እዩ።

ኣብቲ ገዚፍ መንደቕ እምኒ ዝተቐርጸ መስኮት ይረአ ኣሎ። ብኣራንሺ እምኒ ዝተሸፈነ ኮይኑ ብጽባቐ ናይቲ ርሑቕ ኣኽራን ዝተፈረመ እዩ። እዚ ምስጢር ታሪኽን ተፈጥሮን ዘቃልዕ ትርኢት እዩ።

ኣብዚ ቦታ ናይ ተኽሊ ፈልሲ ይርአዩ ኣለዉ፡፡ እዞም ፈልስታት ብግቡእ ዝጐበዙ ብምዃኖም ኣብ ዝኾነ ቦታ እንተተኸሉ ኣይንፀድቕን ኢሎም ዘሽግሩ ኣይመስሉን፡፡

ኣብዚ ኣብ ተፈጥሮኣዊ ቦታ መቐበሊ ኣጋይሽ እዩ ዘርኢ። ኣብ መሬት ዓበይቲ መንበር እምኒ ኣሎ፣ ኣብ ልዕሊኡ ድማ ብቆጽሊ ዝተሸፈነ ገረብ ኣሎ። ኣብቲ መንበር፡ጻዕዳ ክዳን ዝተኸድኑ ሰባት ኮፍ ኢሎም ክዕልሉ ይረኣዩ። እዚ ተፈጥሮኣዊ ጽባቐ ባህላዊ ኮፍ መበሊን መንፈሳዊ ዘርኢ እዩ።

ዝተፈላለዩ ፍራምረ ከም ባናናን ኣራንሽ ፣ ኣቫካዶን ካልእን ዝሽየጠሉ ቦታ እዩ ። ፍራምረ ደቂ ሰባት እንትምገብዎ ሑጉሳትን ደስተኛታትን ይኮኑ ።

ድሕሪ እቲ ጆኖሶይዳዊ ጦርነት ሰባት ካብ ዝተፈለላዩ ቦታታት ብስደት ናብ ትግራይ ብብዝሒ ስለዝመፁ ከም ኤስ ኦ ኤስ ዝኣምሰሉ ናይ ተራድኦ ትካላት ብብዝሒ ናብ ትግራይ መፂኦም ነይሮም።

ዕቋርን ልቃሕን ንዝሓሸ ናብራ ብዝብል ካብ ዕቋርን ልቃሕን ብምልቃሕ መናባብሮና ንቅይር ኣለና። ነበርቲ እታ ታሪካዊትን ሃይማኖታዊት ዝኮነት ከተማ ኣከሱም እየን ።

"ክለብ" ዝብል ጽሑፍ ዘለዎ ምልክት ይቕልቀል። እቲ ቦታ ንመዘናግዒ ወይ ማሕበራዊ ምትእኽኻባት ዝዓለመ ስለዝኾነ ሕጉስ ድምጺ ይህብ ይኸውን። ሓደ ዘብዐኛ ወይ ባለስልጣን ዝመስል ኣብ ደግኣ ጠጠው ኢሉ ኣሎ፡፡

እዚ ናይ ኣቡነ ሰላማ ከሳቴ ብርሃን (ፍረምናቱስ) ዓቢይ ኣቦን ቀዳማይ ጳጳስ ናይ ኢትዮጵያ ኦርቶዶክስ ተዋህዶ ቤተ ክርስቲያንን እዩ። ዓቢ መንፈሳዊ ክብርን ጥንታዊ ታሪኽን ዘለዎ ስምዒት ይህብ!

ኣብዚ ኣብ ሓደ ስፖርታዊ ሜዳ ዝተኣከቡ ብርክት ዝበሉ ተዓዘብቲ ብድሕሪ መድረኽ ይርአ። ኣብ ቅድሚት ኣርባዕተ ወይ ልዕሊኡ ብጫ ክዳን ዝለበሱ ተጻወትቲ ኩዕሶ እግሪ ኣብ ሜዳ ብሓባር ደው ኢሎም ይዕልሉ ኣለዉ። ብራእይ እምነትን ተወፋይነትን፡ ኣብ ባንዴራ ኢትዮጵያ ተጠቕሊሉ።

ኣብዚ ቀይሕ ሕብሪ ዘለዎ ዝበሰለ ምግቢ ዘለዎ ንእሽቶ ብሩር ሸሓነ ኣሎ። ኣብ ጎድኑ፡ ኣብቲ ሻሓነ እንጀራ ጥቕላል ኣሎ። ኣብ ጎድኑ ማንካ እውን ይርአ። እዚ ባህላዊ ምግቢ ኢትዮጵያ ጥዑምን መኣዛውን እዩ።

ኣብ እዋን ክረምቲ ምድሪ ኩሉ ምድሪ ሓምላዊ ሕብሪ ሒዛ ዝሕልሕ ዝበለ ኩነታት እውን። ስለዚ ኣብቶም እምባታት ሩባታት ኣብ ሰማይ እውን ደበናታት ይርኣዩ ኣለው።

እዚ ኣብ ሓደ ዓቢ ድኳን ኤሌክትሮኒክስ ብዙሓት ብጽቡቕ ዝተሰርሑ ናይ ሙዚቃ መጉልሒ ድምጺ ኣለዉ። እዚ ብብርሃን ዝበርሁ ዓበይቲ መጉልሒ ድምጺ፡ ጽባቐ ሕብራዊ ሙዚቃዊ ዓለም ዘርእዩ እዮም።

ኣዝዩ ግርማዊን ታሪኻውን ህንጻ እዩ! ቤተ መዘክር ዝኽሪ ዓወት ዓድዋ ኣብ ማእኸል ከተማ ኣዲስ ኣበባ ዝርከብ እዩ። እቲ ህንፃ ዘመናዊ ስነ ህንፃ ዝኽተል ኮይኑ ፍሉይ ባህላዊ ቅዲ ኢትዮጵያ ዘጠቓለለ እዩ።

ኣብ ሀገርና ይኹን ኣብ ክልልና ትግራይ ናይ መፅሓፍቲ ዓውደ ራእይ ዳርጋ የለን ክንብል ንኽእል። ይኹን እምበር ሰባት ዝተፈላለዩ መፅሓፍቲ ኣብ ዘንብብሉ ናይ ምፍላጥ ኣቅሞም ይውስኽ እዩ ይብሉ ኣብዚ ዝተመራመሩ ተመራመርቲ።

ሚስክናት! ዝተፈላለይ ሕብሪ ክዳን ዝተከደና ሰለስተ ደቂ ኣንስትዮ ኣብ እምኒ መቅሎ ብምስክታት ዕንጽይቲ ብምቅጻልን ክቢ ቅርጺ ዘለዎ ዳቦ እናሰንከታ ኣብ ቀይሕ ሓመድ ድሕረ ባይታ ይርከባ። ኣብ ጥቅኣን ከዓ ቀይሕ ሕብሪ ዘለዎ በርሚልን ቆርቆሮን ኣለው።

እዚ ባህላዊ ጻዕዳ ክዳውንቲ ተኸዲኖም፡ ብጸሊምን ቀጠልያን ፈትሊ ዝተሸለሙ ሰባት እዮም። ኣብ ኢዶም ብጫ ዕምባባ ሒዞም ኣብ ተፈጥሮ ኮፍ ኢሎም፡ ባህልን ጽባቐን ኣብ ሓደ ትርኢት ተደሚሩ።

ዝብኢ ይርአ ኣሎ፡፡ ዝብኢ ጅን ዝበለ ቁመና ዘለዎ እዩ፡፡ ዝብኢ ከም ትርኢት ጐሳስ ከይመስለና፡፡ ንሱ ካብቶም ሓያል ጉልበት ዘለዎ ኣራዊት ሓደ እዩ፡፡

ናይ ደቂ ተባዕትዮም ጫማታት ኣብዚ ሕዚ እዋን ብዝተፋለለዩ ሞዴላትን ድዛይናት እናተመረቱ ይርከቡ። ይኹን እምበር እቶም ጫማውቲ ኣብ መግዝኢ ዋግኦም ግና ናይቲ ሕብረተሰብ ኣቅሚ ዝምጥን ኣይኾነን።

ናይ ተመሃሮ መምሃሪ ሓጋዚ መፃሕፍቲ ይርአዩ ኣለዉ፡፡ ሎሚ ግን መፃሕፍቲ ኣብ ሞባይልካ ምፅዓን ስለዝተጀመረ እዞም ናይ ሕትመት መፃሕፍቲ ጠለቦም እንዳቐነሰ እዩ፡፡ ብቐፃሊ ከይጠፍኡ የስግእ እዩ፡፡

እወ! ኣካል ናይቲ ኣብ ኢትዮጵያ ኣኽሱም ዝርከብ ጉጅለ ታሪኻውን ሓወልታውን ሓወልትታት እምኒ እዩ። እቲ ስእሊ፡ ኣብ ማእከሉ መስኮት ዝመስል ነዃል ዝተቐርጸ ዓቢን ዝድነቕን ርብዒ-መኣዝን ዘለዎ ጽላት እምኒ የርኢ።

ኣዝዩ ዘመናውን ቅዲ ዘለዎን ክዳን እዩ! ሓደ ሰብኣይ ልዕሊ ሕቝኡ ይርአ። እቲ ሰብኣይ ኣርባዕተ ዓበይቲ ጁባታት ዘለዎ ናይ ኣውሊዕ ቀጠልያ ጃኬት/ቬስት ተኸዲኑ ኣሎ። ኣብ ክሳዱ ቀጠልያ ስካርፍ ኣለዎ።

እዚ ኣብ ጸሊም ጻሕሊ መቅረቢ ዝቐርብ ባህላዊ ቁርሲ ብዛዕባ ሕብራዊ ጽባቐ ይዛረብ፤ ብቐይሕ ዝተፈርፈረ ባኒን: ብጫ እንቋቝሖ: ከምኡውን ቀጠልያ ሰላጣ ኣብ ሓደ ጻሕሊ ንዘሎ ጣዕሚ ህይወት ይውክሉ።

እዚ መእተዊ ማእኸል ጥዕና ኣኽሱም እዩ፤ ስሙ ኣብ ሰማያዊ ቅስትን ተጻሒፉ ኣሎ፣ ኣብ ማእከሉ ድማ ዓቢ ብሓጺን ዝተሰርሐ ኣፍደገ ኣሎ። እቲ ከባቢ ብኣግራብን ብርሃንን ዝተሸፈነ ብምዃኑ፡ ከባቢ ኣገልግሎት ጥዕና ይገብሮ።

ልዕሊ ኣርባዕተ ዝኾና መኻኺን ኣለዋ ብተወሳኺ ኣብ ልዕሊ መኪና ድማ ዓብይ ማሽን ነገር እንሄ ፣ ናይ መሰረተ ልምዓት ስራሕቲ መሳለጢ ይመስል ።

በየ ዓይነቱ ምግቢ ኣብ ገዚፍ ብሓፂን ካብ ዝተሰርሐ ናይ ምግቢ መደርደሪ ተቀሚጡ ተመሃሮ እንጀራ ሒዞም ፀብሒ እናተጠቀሙ ተር ኢሎም ኢና ንሪኦም ዘለና ።

እዚ ኣብ ኣኽራናዊ ከባቢ ዝተሃንጸ ተበጻሒ ጽርግያ ዘርኢ እዩ። ብሓምላይ ጽባቐ ዘለዎ ጽርግያ ብወሰናት፡ ተፈጥሮን ጽቡቕ ምድላውን ኣብ ሓደ ምስሊ ዝመልአ ጽርግያ ዘርኢ እዩ።

ባህላዊ ተፃዋታ ጭራ ኮይኑ ፃዕዳ ባህላዊ ክዳን ተከዲኑኣብ ናይ ገባር ገዛ ድማ ናይ ሕርሻ መሳርሒን ሰፍኢን ከልኦትን ይርከቡ ።ካብቶም ባህላዊ መሳርሒ ሕርሻ እንታይ ትፈልጡ?

ክልቲኡ መንጠልጠሊ ክሳድ ሕብርታት ባንዴራ ኢትዮጵያ (ቀጠልያ፣ ብጫ፣ ቀይሕ)ን ኣብ ማእኸል ሃገራዊ ኣርማ ዘለዎን፤ ዓብይ ናይ ሃገራውነትን ሓበንን ስምዒት ምፍናው የርኢ!

ኣብዚ ኣብ ፕላስቲክ ዝተዓሸጉ ንዓይኒ ደስ ዝብሉ ልስሉሳት መስተታት ይርአዩ ኣለዉ፡፡ ዕሹጋት ንጥዕናና ዝጐድኡ ስለዝኾኑ ሃየ እሞ ጥንቅቕ ደአ ንበል፡፡

እዚ ጸሊም ዝተቐብአት ኤሌክትሪካዊት ጊታር፡ ነዊሕ ክሳዳን ኣራንሺ ዕንጨይቲ ዝሰርሓ ርእሲ ምትካልን ዘለዋ እያ። ኣብ ማእከላ ብንጹር ፓነል ዝተሰለመት ኮይና ብዙሓት መፍትሕታት ተተሓሒዛ ኣላ፤ እዚ ነቲ ሙዚቃዊ ድምጽን ፈጠራዊ ስምዒትን ብንጹር የመሓላልፍ።

ኣብ ትግራይ ካብ ዝርከቡ ኣየር መንገድታት እቲ ሓደ ኣክሱም ሃፀይ ዮውሃንስ 4ይ እዩ። እዚ ኣየር መንገዲ ኣብ ትግራይ ኣብ ዝተኻየደ ጆኖሶይዳዊ ጦርነት ብጣዕሚ ካብ ዝተጎድዩ ቦታታት እቲ ሓደ እዩ ነይሩ።

ሓደ በዓል ስልጣን ኣብ ትሕቲኡ ዘለዉ ወይ እውን መሓውራት ኣብ ሓደ ኣዳራሽ ኣኪቡ ዝኾነ ዓይነት ሓሳብ ወይ እውን ኣስተምህሮ ይህቦም ኣሎ፡፡

እዚ ፈጠራዊ ሕብራዊ ዘርኢ እዩ፡ኣብ ማእከል ፍጹም ዝተሰርዐ ባር ኣብ ውሽጡ ዓሰርተ ሸሞንተ ሕብራዊ ዓንኬላት ዘለዎ ኮይኑ ይርአ፣ ብራሽ ቀለም ብቐጥታ ተዘርጊሑ ኣሎ፡ ናብ ፈጠራዊ ስራሕ ክትወርድ ድልውቲ ክትመስል ተራእያ። እዚ ንፈጠራን ስራሕ ዘተባብዕ እዩ።

ብጣዕሚ ጽብቕትን ዘዘናግዕን ናይ ልደት ድግስ እያ! ናይ ልደት ድግስ ስልማት ዘርኢ እዩ። ንጽባቐ ዝኸውን ውሑዳት ንብሩህ ወርቂ ባሎናት እውን ይውሰኹ። እቲ ትርኢት ኣዝዩ ጽቡቕን ስርዓት ዘለዎን ምድላው ንልደት ወይ ተመሳሳሊ ጽምብል ዘርኢ እዩ።

ማይን ዓበይቲ አእማንን ከውሒን ዘለዎ ዲስክ ቶብ አብ ስክሪን ዘርኢ እዩ። ፀላም ላብቶብ አብ ናይ አፃብዕት መዕረፊ ቦታ ብፃዕዳ ሕብሪ ዝተፀሓፉ ቁፅሪታት፣ ፊደላትን ምልክታትን ይርከቡዎም። እዛ ላብ ቶብ አብ ፃዕዳ ድሕረ ባይታ ትርከብ።

እዞም ሓደ ወዲ ተባዕታይን ሓንቲ ጓል ኣነስተይትን ኣብ ሓወልቲ ሰማእታት ጠጠው ኢሎም እታ ጓል ኣነስተይቲ ሕጉስቲ ኣላ እቲ ወዲ ተባዕታይ ግን ኣብ ሓሳብ ተዋሒጡ ወይ ተኪዙ ኣሎ፡፡

ካብ ናይ ሓመድ ወይ ድማ መሬተ ኣቅሓ ካብ ዝብሃል ዝስራሕ ኮይኑጀበናን ናይ ሽኮር መትሐዝን ናይ ዕጣን መዕጠኒ ፍንጃል ኣሎ ።

ናይ ሓደ ኣዝዩ ህቡብ ናይ ትግርኛ ሙዚቃ ኣልበም ከበር የርኢ። ኣብ ማእኸል ስእሊ ናይቲ መስተንክር ድምፃዊ ዶክተር ኪሮስ ኣለማየሁ፣ ፍሽኽ እናበለ ይርከብ። ኣብ ጎኑ ድማ ኣርእስቲ ኣልበም "ኪሮሰይ"ዝብል ፅሑፍ ብንጹር ተጻሒፉ ኣሎ።

ኣብ ሱፐር ማርኬታትን መከፋፈልቲ ኣትክልትን ፍራፍረን ብበዝሕን እንትቐርቡ ተጠቀምቲ ብጣዕሚ ደስ ኢሉዎም እዮም ዝገዝኡ። ይኹን እምበር ኣብዚ ሕዚ እዋን ኣብ ዝተፈላለዩ ከባቢታት ብዘለው ጎንፅታት ምክንያት ምህርትታት ብእዋኖም ኣይመፅኡን።

ፍንጃል ንቡና መቅድሒ የገልግለና። ፈናጅን ኣብዚ ሕዚ ግዜ ከም ባህላዊ ኣላውትና ጥለታትን ሕብርታት ሒዞም ይስርሑ። ቡና ኣብ እነፍልሓሉ ግዘ ብዙሓት ብቁፅሪ ፈናጅል ይቀርቡ።

እዚ መንእሰይ እዙይ ካብቶም ሕጊ መኽበርቲ ኣካላት ትግራይ ፍሉይ ሓይሊ ዝበሃል ኮይኑ ናይ ፍሉይ ሓይሊ ጫማን ክዳንን ናይ ማኣርግ ቆቢዕን ተዓፃፊ ብረት ንመሬት ኣፉ ገይሩ ሒዙ ጠጠው ኢሎ ኣሎ።

ኣብዚ ዘለው ናይ ቤተ-ክረስትያን ኣቁሑት ንምእመናን ዘገልግሉ እንትኮኑ ካብ ዕንፀይትን ካብ ሓፂን ዝተሰርሑ መስቀላትን ወዳሴ-ማርያም መዝሙር ዳውት መፅሓፍት፣ ንክሽየጡ ተዳልዮም ኣለው።

መሸጢ ማእከል ዝብልብፀሊም ብኣማርኛን ብኢንግልዝኛን ዝተፅሓፈ ኮይኑ ኣብዙ እውን ናይ ኢትዮጵያ ባንዴራ ማለት እውን ቀይሕን ብጫን ቆፃልን ሕብሪ ኣሎ ።

አረ ብጣዕሚ ዝገርም! ህንፃ ብቀይሕ፣ ደም በጊዕን ብጫን ሕብሪ ዘለዎ ዝተሰርሐ ከውሒ ገዛ አብ ፃዕዳ ድሕረ ባይታ ይርከብ፡፡ ብዙሓት ግሪድ ዘለዎም መሳኩቲ እውን አለውዎ፡፡

ካብቶም ወደሰብ ን ግልጋሎት መስተ ዝጥቀመሎም ንብርክት ዝበሉ ዓመታት ብፅሬቱ ብተጠቀምቲ ተፈታውን ጠለብ ዘለዎን ብሓዱሽ ዲዛይን ብዘይምለስ ጥርሙዝ ተሰሪሑ ዝቐረበ ቢራ ቅዱስ ጊዮርጊስ ምዃኑ ተገልገልቲ ክፈልጥዎ ብስእላዊ መልክዕ ዝቐረበ እዩ።

እዚ መበገሲ ገጽ ዜና ዓለም፤ ኣርእስታት ብቐይሕ ኣርእስታት፡ ኣዋጃትን ሓበሬታን ብሓፈሻዊ ቅርጺ ዝተወደበ። ብንጹር ሕብርታት ዝተመልአት ኒውስ ዎርልድ ኣብ ሓደ ገጽ እያ ትቐርብ ኣላ።

እዚ ብቐይሕን ሐምላይን ዝተሸፈነ መጽሓፍ ኣብ መሬት ተራእዩ። ኣብ ልዕሊኡ ብዓበይቲ ፊደላት 'ትኩሳት' ተጻሒፉ ኣሎ፡ ኣብ ልዕሊኡ ግን ስም ደራሲ ኣሎ። እቲ ስነ-ጥበባዊ ስእሊ ብሕብርን ቅርጽን እዩ ዝቐርብ።

ኣብ ከተማታት ከም መቐለ ዝበሉ ቦታታት ኣብ መዘናጋዕቲ ቦታታት ናይ ህፃውንቲ እውን ንመዛናዕዒ ዝጥቀምሎም ቦታታት የዳልዉ እዮም። ህፃውንቲ ድማ ናብ ከምዚ ዝበሉ ቦታታት እንትኸዱ ሕጉሳት እዮም።

እዚ ሃገር ዘቛረፃ ፅርግያ እዩ። እዚ ፅርግያ ድማ ብጣዕሚ ሰፊሕ ፅርግያ እዩ። እዚ ፅርግያ ቡዙሓተ መካይን ዘማሕላልፍ ዓብይ ፅርግያ እዩ።

ፀላም ናይ ውልቀ ሰብ ድማ ናይ መንግስቲ ትካላት ስራሕ ንምቅልጣፍ እንጠቀመላ መኪና እያ። እዛ መኪና እዚኣ ድማ ምስ ሽፈር ኣርባዕተ ሰባት ጥራሕ ትሕዝ መኪና እያ።

እዚ ኣብ ምስሊ እንሪኦ ዘለና ጋሪ ትባሃል። ነታ ጋሪ እትጎታ ዘላ ድማ ኣድጊ እያ። ኣብ ዝባን እታ ጋሪ ተፃዒናቶ ዘላ ድማ ማይ ዝመለአ ጀረካን እዩ።

ኣብዚ ሓደ ሰብ ኣብ ወሰን ሓደ ልዑል መንደቕ ከውሒ ኮፍ ኢሉ ይርአ። እቲ ከባቢ ተፈጥሮኣውን ኣኽራናውን ክልል ኮይኑ፡ ርሑቕ ኣኽራንን ሰፊሕ ጎልጎልን ይርአ። እዚ ኩነታት እዚ ነቲ ተፈጥሮኣዊ ጽባቐን ሰላማዊ ሃዋህውን ዘጉልሕ እዩ።

ሶፋ ካብ ዕንፀይትን ቆርበትን ዝተሰረሓ እዩ። ኣብ ገዛ መዕረፍን ኮፈ መበልን ዝጠቅመና ንደቂ ሰባት ካብ ኣድለይቲ ዝባሃሉ ንብረት ሓደ እዩ።

ሓደ ሰብኣይ ኣብ ቅድሚ ባንዴራታት ኢትዮጵያን ኦሮምያን ኣብ ሓደ ቤት ጽሕፈት ኮፍ ኢሉ ይርአ። ናይ ምዝራብ ክዳን ተኸዲኑ ኣብ ክልተ ማይክሮፎን ክዛረብ ይረአ።

ካብ ናይ በረካ እንስሳት ዝበሃሉ ኣብ በረካ ዝነብራ ኣህባይ ኣብ እዋን ቀውዒ ኣለዋ። እዘን ኣህበይ እዚኣን ድማ ናይ ደቂ ሰብ ዝመስል ኣእዳውን ኣእጋርን ኣለወን።

ቦቲ ዝዓነታ መኪና ትርአ ኣላ፡፡ እዛ መኪና ኣብ መንገዲ ስራሕ ግልጋሎት ትህብ ናይ ማይ መመላለሲት እያ ትመስል፡፡ ኣብ መንገዲ ስራሕ እዘን መኻይን ኣድለይቲ እየን፡፡

እዚ ሕብራዊ እኩብ ኖትታት ዘርኢ እዩ። ቅርጺ “ዝርዝር ምፍታሽ” ዝብልን “ዩኒኮርን” ዝብል ስእልታትን ዘለዎ። ብሮዛ፡ ሐምላይ፡ ቀጠልያን ቀይሕን ዝተሰለመ እዩ፡ እዚ ስምዒት ጽባቐን ስኒትን ብንጹር የመሓላልፍ።

ካብ ንደቂ ኣንስትዮ መጋየፂታት ዝኮኑ ወርቂ ሓደ እዩ ።እቲ ወርቂ ድማ ኣብ ክሳድን እዝንን ይግበር ። ወርቂ ገይርኩም ትፈልጡ ዶ ?

ካብ ቆርበት ዝተሰርሐ ጫማ ናይ ቆልዑ ኮይኑ ቡናማ፣ ፀሊ፣ ፃዕዳን ሕብሪ ዘለዎ ደስ ዝብል ዲዛይን ዘለዎ ኣብ ዝኮነ ቦታ ኮፍ ኢሉ ኣሎ ።

ኣብ ብርሃናዊ ዝኮነ ሆቴል መበራሂቲ በሪሁ ኣሎ። ካብ ዕንጨይቲ ዝተሰረሐ ከፍ መበሊ ወንበርን ናይ ማእከል ጣውላን ኣለው። ናይ ገዛ ተክሊ እውን ኣለው።

ህፃውንቲ ዝሓዛ ኣዶታት ገጠር ኣብዘይምቹው ኩነታት ኮፍ ኢለን ይርአያ ኣለዋ፡፡ ዘለዉኦ ኩነታተን እንትርአ ዝኾነ ዓይነት ሓገዝ እናተፀበያ ዘለዋ እየን ዝመስላ፡፡

ናይ ኢትዮጰያ ኣየር መንገዲ ኣርማ ተከዲኖም ብዙሓት ሰባት ኣበ ፅርግያ ወፂኦም ኣለው። ናይ መንገዲ ኣየር እቲ ካብ ኩሉ ዓይነት ዝከበረ ሞጉዓዝያ እዩ።

ኣብታ ከተማ ኣብ ዝርከብ ጎልጎል ወይ ገምገም ሩባ ሓደ ናይ ህንፀት ቦታ ይረአ። ኳዕቲን ናይ ጽዕነት መካይንን ኣብ ምፍሳስ ማይ ፣እዚ ልምዓታዊ ትርኢት ክርኢ ከለኹ ተስፋ ይስምዓኒ፡ ምልክት ዕብየትን ምምሕያሽ ትሕተ ቅርጽን እታ ከተማ እዩ።

ኣብ ኣካውሕ ከባቢ ብዙሕ ናይ ሓሰር ኩልስስቲ ኣሎ፡፡ ኣብዚ ቦታ እኒ ቀላሚጦስ፣ ቆልቋልን ቆለንቋልን ይርአዩ ኣለዉ፡፡ ዝኾነ ቦታ ንዑዑ ዝመስል ተኽሊ እንተተኺልካሉ ኣይቅበልን ኣይብልን፡፡

እዚ ዓብዪ ቃላይ ዙርያ መለሽ ብብዙሓት ሰባት ዝተከበበ እንትኸውን እቲ ኣብ ወሰን ወሰን ቃላይ ጠጠው ኢሉ ዘሎ ሰብ ብባህላዊ ክዳንን ካልኦትን ማዕሪጉ ንበዓል ጥምቀት ከብዕል ዝተኣከበ እዩ፡፡

ኣብዚ ኣብ ወሰን ጽርግያ ደው ኢሉ ዘሎ ኣርባዕተ ደብሪ ጻዕዳ ህንጻ ኣሎ። ኣብ ቅድሚት ክልተ ሰማያውያን ታክሲታት ይንቀሳቐሳ ኣለዋ፣ ሰባት ብእግሮም ይኸዱ ኣለዉ። ሰማይ ጽብቕቲ፡ መዓልቲ ኣዝያ ጽብቕቲ እያ።

እግዚኦ! እግርካ ዝሰብር በሪክ ጫማ ዒባ ሕብሪ ዘለዎም ሓደ ፅምዲ ጫማ ንተፃራሪ ገፆም ተቀሚጦም አብ ፃዕዳ ሓመኩሽታይ ድሕረ ባይታ ይርከቡ፡፡ ደቂቅ እስፒል ጫማ ምግባር ንጥዕናካ ሓደጋ እዩ፡፡

እዚ ብብዙሕ ቆጽሊ ዝተሸፈነ ዓቢ ተኽሊ ዘርኢ'ዩ። ኣብ ከባቢና ዝተሰርሐ መንደቕ ዕንጨይቲን ኣብ መሬት ዝተደፍኡ ኣቑሑትን'ውን ይረኣዩ። እቲ ተኽሊ ብዙሕ ጨናፍር ዘለዎ ኣተኣናጋዲ ቅርጺ ኣለዎ።

ኣብ ትግራይ ካብ ዝርከባ ሃይማኖታት ሓንቲ ኦርቶዶክስ ተዋህዶ ክርስትያን ኮይና መራሕቲ ሃይማኖት ኣቅሽሽቲ እዮም ። ኣብ ሃገርና ብጣዕሚ ኣድላይ ካብ ዝባሃሉ መራሕቲ ሃይማኖት እዮም ።

ደስ በሃልቲ ተምሃሮ ህፃውንቲ ቆልዑ ደቂ ኣንስትዮን ተባዕትዮ ኩሎም ክዳን ሓበሻ ጌም ናይ ጉራጌ ባህላዊ ክዳን እውን ጌረን እቶም መምሃራኖም ጋቦኖም ጌሮም ደው ኢሎም ኣለዉ።

ኣዝዩ ገዚፍን ደረቕን ናይ ገጠር ናይ ሕርሻ ግራት ዘርኢ እዩ። ዓበይቲ ኵምራታት ዝተቖርጹ ሓሰር (እኽሊ) ኣብ ኩሉ ቦታታት ተደራሪቦም ይረኣዩ። እቲ ህይወትን ህያው ይገብሮ።

እዚ ገዛ እዙይ ኣብ ከባቢኡ ደስ ዝብሉ ተኽሊታት ብቴራዞን ብሴራሚክ ዝተሰርሐ ኮይኑ ናይ ስራሕ ገዛ እዩ። ገዛ ናይ ስራሕን ናይ መንበሪን ተባሂሎም ኣብ ክልተ ይምቀሉ።

ካብቶም ንወድሰብ ንጥዕንኡ ኣድለይትን ወሰንትን ዝበሃሉ ንግልጋሎት ምግብነት ዝጥቀመሎም ብዙሕ ጉልበትን ፃዕርን ዘይሓትት ብቐሊሉ ኩሉ ማሕበረሰብ ከፍርዮም ዝኽእል ሰላጣ እዩ።

እዚ እንሪኦ ዘለና ኣብ ትግራይ ዝስራሕ ኣሰራርሓ ገዛ ኮይኑ ኣብ እንሪኦ ዘለና ዝተፈላለዩ ገዛውቲ እንሄዉ። ንሳቶም ድማ ደብርን ህድሞ እቲ ደብሪ ድማ ብቆርቆሮ ዝተከደነ እዩ።

መጎጎ ብሞጉዲ ዝተከደነ ኣብ ደጋኣፌት ቴንካ እውን ኣሎ። ሓንቲ ጎል ኣንስትየቲ ቁንንትን ኣብታ ንእሽተይ እቶን ሓዊ ኣብ ምቅፃል ትርከብ ኣላ ።

እቲ ጻዕዳ ሜዳ ፊደላት ዓረብን ቀይሕ ክቢ ኣርማን ኣለዎ። ሃገራዊ ባንዴራ ኣልጀርያ ማእከላይ ምልክት ወርሕን ኮኾብን ኣለዋ። እታ ባንዴራ ብሰማያዊ ኮስትሞ ተኸዲና ኣብራኽን ቆላሕታን ብኸፊል ዝርአ ኮይኑ፡ ኣብ ድሕሪት ኣብ ቅድሚ ሃገራዊ ምልክትኣሎ።

መቆጫን መውቀጥን ይርአዩ ኣለዉ፡፡ እቲ ናይ ላዕሊ መውቀጢ ሓፂን እዩ፡፡ ከምዚ ዓይነት መውቀጢ ኣብ ሕድ ሕድ ገዛ እዩ ዝርከብ፡፡ ምኽንያቱም ቅመም ወይ ቡን ዘይወቅጥ ገዛ ኣይህሉን፡፡

ሓንት ሰበይቲ ከም ጉዕ ንዝኣምሰሉ ኣትክልቲ ትንከባኸብ ኣላ፡፡ ሕድ ሕድ ገዛ ከምዚ ባህሊ እንተዝህልዎ ንኹለመዳያዊ ሕፅረት ቀረብ ምግቢ ኣይምተቃላዕናን ኔርና፡፡

ኣብዚ ዳስ መሳሊ መፅለሊ ፀሊም ሰሌዳ ይርአ ኣሎ፡፡ እዚ ቦታ ናይ ተመሃሮ መምሃሪ ክፍሊ ምዃኑ እዩ፡፡ ከባቢና ኣብ ከምዚ ዓይነት ፀገም ከምዘሎ ንረዳእ፡፡

ኣብ ከባቢና ካብ ዝርከቡ እንስሳ ዘገዳም ብተንኮሎም ዝፍለጡ እንትኾኑ ናብ ገዛውቲ ብምእታው ከም እንጀራ፣ ቅጫን ዝተፈላለዩ ኣትክልትን ፍራፍረን ብምስራቅ ይኸዳ።

ሓደ ፃዕዳ ሸሚዝ፣ ፀሊምጫማ፣ ቡናማ ሕብሪ ሱፍን ዝገበረ ሰብአይ ምስ ሓደ ዓይነት ደም ገቢዕን ፃዕዳ ሕብሪ ዘለዎ ናይ ታሕቲን ናይ ላዕሊን ዝተከደና ደቂ አንስትዮ እናጎተተን ብቡናማ ሰራሚክን ቀይሕ ምብንፃፍን ይርከቡ፡፡ እዋይ እቲ መፃዊቲ ደስ ክብል፡፡

ንፁህ ዝኾነ እንዳ ቁንጅና ሳሎን ንርኢ ኣለና፡፡ ኣብዚ ሓንቲ ጓል ኣነስተይቲ ርእሳ ካብ ቁኖ ወፃኢ ብዝኾነ ካልእ ስታይል ትስራሕ ኣላ፡፡

ንወዲሰብ ብጣዕሚ ጠቀምቲ ካብ ዝኮኑ ዓይነት ተክልታትን ከም ማንጎ፣ ኣቨካዶ፣ ፓፓያ ፣ኣራንሺ፣ ባናናን ፣እስትሮበሪን ካልኦት ተክልታትን ሽጉርትን ንዓይኒ ብዝስሕብ መልክዑ ተደርዲሩ ኣሎ ።

እዚ ኣብ ቅድሚ ሓደ ናይ መሬት ገዛ ኵምራ ኣእማን ይርአ። ቀሊል ክዳን ዝተኸድነ ቀልዓ ኣብ ጎድና ደው ኢሉ ኣሎ። ኣብ ድሕሪት ማዕጾ ተሰፊዩ ኣብ መሬት ተፈጥሮኣዊ ቀጠልያ ቆጽሊ ይርአ። ኣረኣእያ ተፈጥሮን ቀሊል ህይወትን።

እውይ! እንታይ ዓይነት ደርሁ እየን ፀሎሎ ዝመስላ ።እንታይ ከ ኮይነን 7ቲኣን ብጣዕሚ ፀለምቲ ደርሁ ኣለዋ። እዘን ደርሁ ስገኣን ከ ቀይሕ ዶ ይከውን ኣይፈለጥ ከይፅልም።

ጥዑም ናይ ኢትዮጵያ ቁርሲ ኣብ ኢንጀራ ይቐርብ። ቀይሕ ፋቱላ ፓስተ፡ በርበረ ሕብሪ ዘለዎ ሶስ ስጋን ዝተቖርጸ ቀይሕ ስጋን ብሓጎስ ተዘርጊሑ ኣሎ። ጨና ናይቲ ኣብ ጻሕሊ ዘሎ ምግቢ ብዛዕባ እቲ ልቢ ዝትንክፍ ጣዕሚ ብዙሕ ይዛረብ!

ኣብ ዓፋር ክልልውሽጢ ካይኑ ዳሉል ኣብ ትብሃል ቦታ ዝርከብ ኮይኑ ኣዝዩ ደስ ዝብልን ንዓይንካ ስሓብን ሕብርታት ዘለዎ ኮይኑ ብጫን ቆፃልን ቀይሕን ዝኣመሳሰሉ ኣለው።

ናይ ኢትዮጵያ ኦርቶዶክሳዊት ተዋህዶ ቤተክርስትያን መጽሓፍ ጸሎት ገበር ተገሊፁ ኣሎ። እታ መጽሓፍ ብቋንቋ ትግርኛ ዝተጻሕፈት እያ። እዚ ሽፋን እዚ መንፈሳዊ ስምዒታት ንምልዕዓልን ንሃይማኖታዊ ኣገልግሎት ንምድላውን ዝዓለመ እዩ።

እዚ ኣብ ሰማይ ዝነፍር ኣዝዩ ግርማዊን ዝድነቕን ፋልኮን/ሽላ እዩ። ኣኽናፋ ኣዝዩ ገፊሕን ክቡብን ብምዃኑ፡ ነቲ ዘደንቕ ናይ ምብራር ሓይሉን ምቁጽጻርን ብንጹር የመልክት። ሕብሪ ትሕቲ ክፋላ መብዛሕትኡ ጻዕዳ ኮይኑ፡ ኣብ ጫፍ ክንፉን ከብዱን ጸሊም ምልክት ኣለዎ።

ኢትዮጵያዊነት ካብቶም ሓደ መግለፂኡ ኣብ ማንም ዘየለ ጾታ ብዘይ ምፍልላይ ክልተ ደቂ ተባዕትዮ ብወሰን ሓንቲ ጓል ኣንስተይቲ ኣብ ማእኸል ብምዃን ብፍቕሪ ብሓደ ምግቢ ይምገቡ ኣለዉ።

እዚ ኣብ ክልል ትግራይ ኢትዮጵያ ዝርከብ ጥንታዊ ብከውሒ ዝተቖርጸ ቤተ ክርስቲያን ውሽጣዊ ኣቃውማ እዩ። እቲ ቦታ ካብ ተፈጥሮኣዊ ከውሒ ዝተቐርጸ ኮይኑ፡ እዚ ታሪኻዊ ቦታ መንፈሳውነትን ምግራምን ስምዒት ዘንጸባርቕ እዩ።

ኣብዚ ብቀይሕን ብጫን ባነራት ዝተሰለመ ባህላዊ ቤተክርስትያን እምኒ ይርአ። ኣብ ማእከል ባነር ተሰቒሉ ኣብ ታሕቲ ሰባት ብናይ በዓል መንፈስ ተኣኪቦም ይረኣዩ።

ሓደ ዓቢ መጉሓፊ ጎሓፍ ብሰፊሕ ጎሓፍ ተኸቢቡ ይርከብ። ኣብ ማእከል ዓባይ ኣራንሺ ዝሕብራ ናይ ጎሓፍ መኪና ኣላ፡ ኣብ ጥቓኡ ድማ ብዙሓት ኣብ መጉሓፊ ጎሓፍ ዝሰርሑ ሰባት ኣለዉ። እቲ ከባቢ ኣዝዩ ተፈጥሮኣዊን ጎሓፍ ዝመልኦን እዩ።

ኣብ እግሪ ኣኽሱም ሓወልቲ ብዙሕ ህዝቢ ከምኡውን ናይ ቤተ ክርስቲያን ፅላላትን ለባስያንን ይርአዩ ኣለዉ፡፡ እዚ ደስ ዝብል ምትእኽኻብ ብበዓል ምኽንያት ዝተፈጠረ እዩ፡፡

ኣብቲ ድኳን፡ ኣብ መደርደሪታት ብብዝሒ ዝነቐጹን ዝተዳለዉን “ኑርተን” ቢስኩት ተደራሪቦም ክትዕዘብ ትኽእል። ብዙሕ ቁጽሪ ዘለዎን ኣዝዩ ጥዑምን ምግቢ ዝተዓሸጎ እዩ፡፡

ካብ ናይ ልስሉስ መስተ ዝኮኑ ከም ኮካ ፣ ስፕራይት፣ ፋንታ ፣ ናይ ቆርቆሮ ናይ ጎማን ተረ ኢሎም ብዓይነቶምን ግዝፈቶምን ኣፈላላይ ዘለዎም እዮ።

አብ ሓምለዋይ ሕብሪ ዘለዎ ቦታ ገፊሕ ቆፃል ሕብሪ ቆፅሊ ዘለዎ አልኮል ሕብሪ ዘለዎ ብጣዕሚ ጥዕምቲ ፍረ ወይኒ ተንጠልጢሉ ይርከብ፡፡ እዚ ዝተንጠልጠለ ወይኒ አብ ቆፃል፣ ሰማያዊን ፃዕዳን ድሕረ ባይታ ይርከብ፡፡

እዚ መርዓ ወይ ጽምብል መድረኽ እዩ። ኣብ ማእከል ጻዕዳ ሶፋ ኮፍ ኢሉ ኣሎ፣ ብክቢ ምድላው ዕምባባታት ተኸቢቡ ኣሎ። ብድሕሪኡ ጻዕዳን ሮዛን ጨርቂ ብጽፉፍ ኣሰራርሓ ተዘርጊሑ ኣሎ፡ እቲ ብርሃን ድማ ኣብቲ ጠረጴዛ ብድሙቕ ይበርህ።

እታ ዝኣረገት ሞዴል ቶዮታ ላንድ ክሩዘር ኮይና፡ ብደገ መኽዘን ኣለዋ። ኩነታት እታ መኪና ጽኑዕ ስምዒት ይህባን ኣብ ስሩዕ መዓልታዊ ኣጠቓቕማ ትርከብን።

ናይ ኤድስ ሕማም ኣርማ ኮይኑ፣ ሓደ ምስ ሓንቲ ምፅማድ ካብ በላሕቲ ነገራት ምጥንቃቅ እዩ። ኤድስ ብጣዕሚ መፍርሒ ሕማም እዩ ።

ካብ ዓይነታት መዝናነይ ዝኮነ ኣብዚ ዘሎ ካብ ሓፂን ዝተሰርሐ ካራቡላ ትበሃል ኮይና፤ ኣብዚ ፆወታ እዚ ድማ ኣወዳት ጥራሕ ዝፃወትዎም እዮም። ኣብ ካራቡላ ሙሉእ ግዜካ ምጥፋእ ግና ዓብዩ ዕሽነት እዩ።

ብኢድ ሰብ ዝተትሓዘ ብጣዕሚ ደፈስ ዝብል ፅሩይ ብርጭቆ ካብ ዝመለኣ ናይ ዝስተ መስት ካብ ዝሓዘ ጥርሙዝ ይቅዳሕ ኣሎ። እዙይ መስተ ድማ ዋይን እናተባሀለ ድማ ይፍለጥ።

እሰይ ደስ በሃሊ ሊላ ሕብሪ ዕምበባ ዘለዎም ተክሊታት ይርከቡ፡፡ እዞም ሓምለዎት ተክሊታት ሊላ ዓይነት ሕብሪ ዘለዎም ዕመበባታት ኮይኖም አብ ፃዕዳ ድሕረ ባይታ ከዓ ትርከብ፡፡

እኩብ ሕብራዊ መሳርሒታት ጽሕፈት፡ እርሳስ፡ መስመር፡ መቑረጺን ብርጭቆ ብርዕን ኣብ ዕንጨይቲ ቦርሳ። ጽባቐ ተፈጥሮን ቅዲ ስነ-ጥበብን ብሓደ ምስሊ ዘቕርብ ዝተዳለወ መርበብ ሓበሬታ።

ብጣዕሚ መሳጥን ብርቱዕን ትርኢት እዩ! እዚ ምስሊ ኣባላት ጋንታ ቅድድም ብሽክለታ ደቂ ኣንስትዮ ዘርኢ እዩ። ኩሎም ጻዕዳን ቀይሕን ናይ ጋንታ ዩኒፎርም፡ ቁራዕ ርእሲን መነጽር ጸሓይን ተኸዲኖም ኣለዉ። እቲ ፍናን ኣብ ገጾም ርኡይ እዩ።

ኣብዚ ኣብ ቅድሚት ሓደ ዓቢ ሕብራዊ ከቢድ ከበሮ ዝሓዘ ሰብኣይ ደው ኢሉ ኣሎ። ብድሕሪት ብዙሓት ጻዕዳ ክዳን ዝተኸድኑ ሰባት ብተቐባሊ መንገዲ ደው ክብሉ ይረኣዩ። እዚ ድማ መንፈስ ዝናብን በዓልን ዘርኢ እዩ። እቲ መንፈሳዊ መዝሙርን ባህላዊ ኵነታትን ብንጹር ይርአ።

ኣብ ሰሜን ኢትዮጵያ ክልል ትግራይ፡ ኣቡነ ይማኣታ ጉሕ ዝተባህለ ጥንታዊ ብከውሒ ዝተቖርጸ ቤተክርስትያን ዝርከበሉ መስተንክር ሰንሰለት ኣኽራን ኣሎ። በቲ ከቢድ ዓቐብን ቁመትን ናይዚ ቦታ ይግረምን ይግረምን፡፡

መፋለጢታት ፦መሸጢ ባህላዊ ክዳውቲ ዝብል መፋለጢ ዘለዎ ናይ ዓለባ ዓዲ ዝሽየጠሉ ገዛ እዩ። ኣብ ስራሕትና መፋለጢ ምጥቃም ወሳኒ እዩ፤ ምኽንያቱ እንህቦም ግልጋሎት ብመፋለጢ ገይርና ነፋልጦም።

እዚ ወንበር ፍልይ ዝበለ ናይ እግሪ መስቐሊ ኣለዎ ናይ ኣካል ጉድኣይ ከፍ መበሊ ' ዶ ክኸውን ይኽእል ፡ ኣብ ቕድሚቱ ዘሎ ጠረጴዛ ድማ ንፁሕ ፃዕዳ ።

ዝተፈላለዩ ናይ መስተታት መደርደሪ በቢ ላይነቱን ስሙ ዝፈላለ ብጥርሙዙ እውን ኣፈላላይ ዘለዎ ኣልኮላት ከም ጅን፣ ስካይ ካልኦትን ኢና ንርኢ ዘለና ።

ኣብ ከተማ ኣክሱም ኣብ ጫፍ ዝርካብ ኣክሱም ዩኒቨርሲቲ ኮይኑ ካብ ኣብ ውሽጡ ዝርከብ ቦታ ሓደ ዝኮና ፃዕዳ ቀለም ዝተቀለመ ኣብ ውሸጢ ኣሎ።

ፃዕዳን ፀሊም ሕብሪ ዘለዎ ካብ ዕንፀይት ውፅኢት ዕንፀይቲ ዝተሰርሑ ናይ ገዛን ናይ ቢሮን ኣቁሑት ኣለው። እዞም ውፅኢት ዕንፀይቲ ዝተሰርሑ ኣቁሑት ዝተፈላለዩ ግልጋሎት ይውዕሉ።

ባትሪ ዱራታ እዩ። ኣብ ኤሌክትሪክ ዘይርከቦ ቦታታት ንሬድዮ ድምፂ መስምዕን ላምባዲና መብርህን ቅድሚ ሶላር ምምፀኣን ኣብ ገጠራት ዝጥቀሙሉ ዝነበሩ እዩ ።

ኣብ ዝተፈላለዩ ናይ ምግቢ ቤት ዝኮኑ ዝተፈላለዩ ምግብታት ክትምገብ ካለካ ኣብ ጥቃካ ምስቲ ምግቢ ተወሳኪ ዝቀርብ ጨውን ድቁስን እዩ ።

እዚ ሓደ ሰብኣይ ኣብ ገዛ እምኒ ደው ኢሉ ኣሎ። ኣብ ኢዱ በትሪ ዕንጨይቲ ሒዙ ይርአ። ግራጭን ጻዕዳን ክዳን ተኸዲኑ፡ ይርአ። ኣብ ህንጻ እምኒ ስቕ ኢሉ ደው ኢሉ ኣሎ።